ሓደ ፃዕዳ ሕብሪ ዘለዎ ኮዂናይ ደርሆ አብ ዝተፈላለዩ ዝተሰባበሩ ዕንፀይቲ ዘለዎ ፀሊም ድሕረ ባይታ ጠጠው ኢሉ ይርከብ፡ኩንትኩንትኡ ከዓ ቀይሕ ሕብሪ አለዎ፡፡ አሰይ ደስ ዝብል ደርሆ!

ኣብ ዝባን ሓንቲ መኪና ኣሱዝ እንዳተዛወሩ ናይ ቆልዑ ምግቢ እንትሸጡ ንርኢ ኣለና። እዚ ምግቢ ፍረሽ ንእለቱ ተሰሪሑ ዝሽየጥ ምግቢ እቲ ምስሊ ዘርእየና ዘሎ።

ሰባት ኣብ ሓደ ካፌ ወይ ሆቴል ኮፍ ኢሎም ኣለዉ፡፡ መስተኣናገዲት ቀሪባ እንታይ ክእዘዝ ትብል ኣላ፡፡ ንሶም ድማ ምላሽ ይህብዋ ኣለዉ፡፡

ኣብ ክፉት ኣየር ዝርከብ ዕዳጋ እንስሳታት ብንጥፈታት ዕሙር እዩ። ብድሕሪ ሓጹር ብኹርዓት ደው ኢሎም፡ጽኑዓት እንስሳታት ኣብ ቀጠልያ ሳዕሪ ብሰላም ይጓስዩ ኣለዉ። ሕብርታቶም ጸሊም፡ ጻዕዳን ቡናዊን ኮይኑ፡ንጥዕናን ሓይልን ዝውክል እዩ። እዚ ባህላውነትን ንግድን ገጠራዊ ህይወትን ዘርኢ እዩ።

ኣብ ኢትዮጵያ ባህላው ኣሰራርሓ ገዛውቲ ብብዙሕ መንገድታት እንትኸውን እቲ ሓደ ብዕንፀይትን ብሳዕርን እዩ። እዚ ዓይነት ኣሰራርሓ ገዛ ኣብ ከባቢና እውን ቅድሚ 20 ወይ 25 ዓመታት ከም ዝነበረ ዝፍለጥ እዩ።

ትግራይ ስታድየም ኣብ ኢትዮጵያ ከተማ መቐለ እቲ ስታድየም ካብ ርሑቕ ዝርአ ኮይኑ ገና ኣብ ህንፀት ዝርከብ ኮይኑ ግን ድሮ ኣብ ኣገልግሎት ይርከብ። ኣካል ናይ ሓደ ዓቢ ልምዓታዊ ፕሮጀክት ምዃኑ ዘመልክት እዩ።

መብዛሕቲኣን ናይ ፅርግያ ፅረግቲ ዓበይቲ መካይን ብብጫ ዝኮነ ሕብሪ ዘለው መካይን እየን። እዛ ተሽካርካሪት እዚኣ ብጣዕሚ ከበድቲ ዝኮኑ ከም ዓበይቲ ኮቴነራት ንምልዓል ትጠቅም።

ቅርፂ ዘይብሉ ሓወልቲ ጠጠው ኢሉ ይርአ ኣሎ፡፡ ቀዳሞት ነዚ ሓወልቲ ኣብ ልዕሊ መካነ መቓብር እዮም ዝተኽልዎ ነይሮም፡፡ እዚ እውን ኣብ መቓብር ሓደ ዝተኸበረ ሰብ ዝተተኸለ እዩ ዝኸውን፡፡

ከንቲባ ምምሕዳር ከተማ ኣዲስ ኣበባ ወይዘሮ ኣዳነች ኣበበ እየን። ኣብ ጋዜጣዊ መግለጺ ኣብ እትህልወሉ እዋን፡ ኣብ ቅድሚ ማይክሮፎናት ንማዕከናት ዜና (ከም ፋና) ዝውክሉ ደው ኢላ ትረአ። ናይ ሓላፍነትን ተወፋይነትን መሪሕነትን ስምዒት እያ እተመሓላልፍ።

ኣብ ዝኾነ ኣደባባይ ህዝቢ ተኣኪቡ ኣሎ፡፡ ኣቲ ቦታ ከም ናይ ባዛር ዝኣምሰሉ ድንዃናት ተተኺሎም ኣለዉ፡፡ እዚ ትርኢት ናይ ህዝባዊ በዓል ትርኢት እዩ ዝመስል፡፡

ጽዑቕን ተስፋ ዘለዎን ወርክሾፕ ወይ ዕዳጋ ዝረኣየሉ ቦታ እዩ፡፡ ኣብ ማእከል ድማ ዝተፈላለየ ዓቐን ዘለዎም ብዙሓት ናይ ፈሓም ፎርኖታት ኣለዉ፤ ገሊኦም ምሉኣት ገሊኦም ድማ ብኸፊል ጥራይ ዝተሃንጹ እዮም። ጻዕርን ጽንዓትን ህዝቢ ብጽቡቕ ዘንጸባርቕ እዩ፡፡

ድሙቕ ቀይሕ ፈሳሲ ወይ ሽቶ ታንኪ ኣብ መደርደሪ ደው ኢሉ ይርከብ። ንጹርን ድሙቕን ዲዛይን ዘለዎ ኮይኑ፡ ንህቡብ መትሓዚ ሽታ ዝመስል እዩ። ብቐሊሉ ዝስሕብ ናይ ሓጎስ ስምዒት የቕርብ፤ ነቲ ካብቲ ብርጭቆ ዝወጽእ ጨና የዘኻኽሮ።

ቅዱስ መጽሓፍ ኣብ ጸሊም ድሕረ ባይታ ተቐሪጹ ኣሎ። "መዝሙር ዳዊት" ኣብ ላዕሊ ብወርቂ ፊደላት ተጻሒፉ ኣሎ፡ ኣብ ማእከል ድማ ካብ ቀጻሊ ንብረት ዝተሰርሐ መስቀል ኣሎ። መንፈሳውነትን ቅድስናን ዘቃልሕ መንፈሳዊ ጽባቐ እዩ።

ኣብዚ ከባቢ ካብ ንፋስ ሓይሊ ኤለክትሪክ ዘምንጩ ተርባይን ይትከል ኣሎ፡፡ እዚ ተርባይን ናይ ንፋስ መዋቅዕ ኣብ ዝኾነ ቦታ ዝትከል ኮይኑ፡፡ ምንም ብኽለት ዘየስዕብ ብምዃኑ ተመራፂ እዩ፡፡

ኮኾብ ቅርጺ ዘለዎም እኽሊ/እንዳሓሰራት ኣብቲ ኣኽራናዊ መሬት ብቕርጺ ተደራሪቦም ኣለዉ። ኣብ ከባቢኡ ዘሎ ተፈጥሮኣዊ ኣትክልትን ውቃጦ ዘለዎ ካክቱስን ነቲ ገጠራዊ ስሕበት ይውስኸሉ። እቲ ቦታ ምሉእ ናይ ቅሳነትን ተፈጥሮኣዊ ምዝንጋዕን ስምዒት ዘንጸባርቕ እዩ።

ሓደ ዓይነት ክዳን ዝተኸደና ደቂ ኣንስትዮ ኣብ ገለ ተንጠላጢለን ይርአያ ኣለዋ፡፡ እዘን ደቂ ኣንስትዮ ናይ ሰርከስ ቡድን ኣባላት እየን ዝመስላ፡፡

እዚ ገለ ሰባት ካዝሚር ኢሎም ዝፅውዕዎ ኮኽ ዝበሃል ተኽሊ ቆፅሊ እዩ፡፡ እዚ ተኽሊ ኣዝዩ ምቑር ፍረ ዘውፅእ እዩ፡፡ መብዛሕትኡ ግዜ ድማ ኣብ ከተማታት ተተኺሉ እዩ ዝርአ፡፡

ባህላዊ ኣከዳድና ዝለበሳ፡ ጸሊም ዝለበሳ ደቂ ኣንስትዮ፡ ኣብ ነዊሕ መስርዕ ደው ኢለን ክጽበያ ይረኣያ። እቲ ስቕታ ብስምዒት ብሕትውናን ምክብባርን ዝተመልአ እዩ።

እዚ ኣብ ጸሊም ድሕረ ባይታ ወርቃዊ ሕብሪ ዘለዎ ምልክት ኣሎ። እቲ ምልክት ቅርጺ ፍረ ቡን ዘለዎ ኮይኑ፡ኣብ ውሽጡ ነጥቢ ዘለዎ እዩ፡ ብየማናይ ሸነኽ ቅድሚት መስመራት ይራኣዩ። ኣብ ላዕሊ "በዓል መዚ ቡንን ሻይን ኢትዮጵያ" ዝብል ፅሐፍ ኣሎ።

ጠቅላይ ሚኒስቴር ዐብይ ኣህመድ ን ምስ ናይ ፈረንሳይ ፕሬዚዳንት ኣብ ድሕሪቶም ባንዴረኦም ኮይነን ደው ኢሎም ፎቶ እናተለዓሉ ዘርኢ ምስሊ እዩ።

ካብ ብሩርን ቀይሕ ኣእማንን ዕንቁታትን ዝተሰርሑ ባህላዊ ሽልማት ኣብ ምርኢት ቀሪቦም። ጽባቐ ናይቲ ሉልን ድሙቕ ጻዕዳ ብርሃን ናይቲ ብሩርን ኣዝዩ ሰሓቢ እዩ።

ብጽቡቕ ዝተሰርሐ ናይ ሽቶ ሳንዱቕ ተጋሂዱ ይገአ ኣሎ። ብጸሊምን ቡናውን ሕብሪ ዝተመልአ እዚ ኣቕሓ ብሕብሩ ኣቢሉ ናይ ጽሬትን ጽባቐን ስምዒት የመሓላልፍ።

ቴለብዥን ድምፂ ወያን ትግራይ መግለፂ ብኣይተ ጌታቸው ረዳ ረዳ ዝምራሕ ውድብ ህወሓት ዝብል ዜና የቕርብ ኣሎ፡፡ ሎሚ ግን ኣይተ ጌታቸው ስምረት ኣብ ዝብሃል ካልእ ውድብ እዮም ዘለዉ፡፡

ኣዝዩ ተፈታዊ=#ብዙሕ ሕብሪ ዘለዎ ጽማቝ ፍረታት፡ መብዛሕትኡ ግዜ "ስፕሪንክል" ተባሂሉ ይጽዋዕ። እዚኦም መብዛሕትኡ ግዜ ከም ኣቮካዶ፡ ማንጎ፡ ከምኡ’ውን ስትሮቨሪ/ፓፓዮ ዝኣመሰሉ ፍረታት እዮም። ነፍሲ ወከፍ ንጣብ ከም ልሙጽ ስሙቲ ረጒድ ቅርጺ ኣለዎ።

ኣብ ሰፊሕ ግራት ስርናይ፡ መሬት ዘንቀሳቕሱ ማሽነሪታት ብዓቢ ቅልጣፈ ክሰርሑ ይረኣዩ። ሓደ ዓጺድ ስርናይ ክቖርጽ ከሎ ካልእ ትራክተር ድማ ብዓቢ ትግሃት ነቲ ግራት ይሓርስ ኣሎ። ምልክት ስራሕን መሬትን ኣብቲ ጀርዲን/ሕርሻ ድማ ይርአ።

ስዊችን መቆጻጸሪ ሙቐትን ዝተዓጠቐት ላሚነቲንግ ማሽን ኣብ ረጒድ ቦታ ኮፍ ኢላ ትረአ። እቲ ገመድ ኣብ ቅድሚኡ ተዘርጊሑ ኣሎ፤ ኣብ ልዕሊኡ ጸሊም ሳንዱቕ ነቲ ምንጪ ሙቐት ይጥቀመሉ። እቲ ማሽን ንስራሕ ቤት ጽሕፈት ዝተዳለወ እዩ፡፡

ሓንቲ ፀጉራ ዝተሰርሐት ሰበይቲ ፀሊም ከናቲራን ቀይሕ ሕብሪ ዘለዎ ጃኬትን ተከዲና አብ ፀሊም ወንበር ኮፈ ኢላ ትርከብ፡፡ እዛ ሰበይቲ አዳነች አብቤ ተባሂላ ትፍለጥ፡፡ አብ ዝሓለፈ ዓመታት ናይ አዲሰ አበባ ከንቲባ ዝነበረት እያ፡፡ ወይ አዳነች!

ኣዝያ ጽብቕቲ ኦም ድሬዳዋ ምስ ድሙቕ ቀይሕ ዕምባባታት። እታ ገረብ ረጒድ ቀጠልያ ቆጽልን ብዙሓት ድሙቓት ቀያሕቲ ዕምባባታትን ኣለዋ። እቶም ሕብርታት ኣዝዮም ዝተሰማምዑ ይመስሉ። ተፈጥሮኣዊ ጽባቐ እታ ገረብን ደስ ዘብልን ህያውን መልክዓን ዘርኢ እዩ።

ናይ ኣዲስ አበባ ምምሕዳር ፕሬዚዳንት ወ/ሮ ኣዳነች ኣቤቤ ኣብ ቤት ፅሕፈተን ምስ ናይ ወፃኢ ዓዲ ድፕሎማት ኣብ ምዝርራብ ይርከባ። ወ/ሮ ኣዳነች ኣቤቤ ምስ እቶም ዲፕሎማት ዝገበረኦ ዝርርብ ሕጉስቲ እየን።

ደስ ዝብል አሰራርሓ! ብቆርቆሮን ሻምበቆን ዝተሰርሐ ገዛ ፃዕዳ ሕብሪ ተለሚፁ አብ ደገ በሩ ናይ ስራሕ ቦታ አለዎ፡፡ እዚ ገዛ ቅድሚ ብመልክዐኛ እምኒ ዝተነፀፈ ኮይኑ፤ አብ ወሰን ፅርግያ እዩ፡፡

እዚ ብሓደ ሕብሪ ዝተሸፈነ ወረቐት ወይ ሕብራዊ መፅሓፍ ኣብ መሬት ይርአ። ብግዜ ዝለበሰ ቀጠልያ ዝሕብሩ ወረቐት፡ ከም ታሪኽ ዝተሰብረ ምልክት ዘለዎ። ኣብ ቀሊል ነገር ሕቡእ ትምህርቲ ይዛረብ ኣሎ።

ናይ ከተማ መቀለ ሓወልቲ ስማእታት ዘለዎ ሓምለዋይ ኣትክልቲ ዘለዎ ከባቢ ቤተ ክርስትያንን ገዛውቲን ይርከብዎ። እዋይ ደስ ክብል! ብጣዕሚ ሰሓባይ እዩ።

ጫማ ንእግርና ካብ ዝተፈላለዩ ሓደጋታት ይከላከል፡፡ ሓደ ፅምዲ ፃዕዳ ድፉን ጫማ አብ ፃዕዳ ጣውላ ተቀሚጦም ይርከቡ፡፡ አብ ጥቃ እቲ ጫማ ሓንቲ አብ ፃዕዳ አቅሓ ዝበቆለት ተክሊ አብ ሃሳስ ሓመኩሽታይ ሕብሪ ትርከብ፡፡ እዋይ ደስ ክብሉ ጫማ!

ስፖርት ንጥዕናና! ብርክት ዝበሉ ናይ ኩዕሶ እግሪ ተፃወቲ አብ ቀይሕ ሓመድ እናተፃወቱ ይርከቡ፡፡ ኩዕሶ እግሪ ንደቂ አንስትዮ ትኩረት ክወሃብ አለዎ ብምባል ናይ ምስማዕ ዝተሰአኖም መመሓላለፊት ዜና እውን አብ ዕንቋይ ድሕረ ገፅ ትርከብ፡፡

እዚ በዓቲ እዩ በዓቲ ማለት ኣብ እግሪ ዓብይ ከውሑ ብናይ ተፈጥሮ ጎድጓድ ነገር ወይ ድማ ንውሽጢ ዝተፈልፈለ እዩ ፡ ኣብቲ ቕድሚቱ ቖፅልን ብጫ ዕምበባን ኣለዎ ።

ኣትሌት ማርታ ሰለስተ ሽሕ ሜትሮ ክብረ ወሰን ብምስባር እንትተሽንፍ ዘርኢ ምስሊ እዩ፡፡ እቲ ውድድር ተቐራራቢ ንሕንሕ ከምዝተኻየደሉ እቲ ምስሊ የርኢ፡፡

ግምጥል ኢሉ ዝዓምበበ ተኽሉ እንኤ ፡ እቲ ተኽሊ ግን ንምግብነት ዝውዕል ከይኮነስ ንመልክዕ ኣብ ግቢ ወይ ድማ መረባ ውሽጢ ዝትከል ይመስል ።

ዓይሱዙ ዝዓይነታ ቦቲ መኪና ናብ ታንከር ማይ ትመልእ ኣላ፡፡ ናይ ማይ መሰረተ ልምዓት ኣብ ዘይተዘርግሓ ናይ ከተማ ከባቢ እዛ ቦቲ መኪና ዓብዪ ረብሓ እዩ ዘለዋ፡፡

ዝተፈላለዩ ዓይነት ዩኒፎርም ዘለዎም ፖላዊስን ስቪላትን ኣብ ሓደ ኣዳራሽ ተኣኪቦም ኣብቲ መድረክ ዝውሃብ ዘሎ ኣስተምህሮ ወይ እውን ደንብታትን መምርሒታትን ገሊኦም ኢዶም ኣጣሚሮም ገሊኦም ኣጀንዳ ሒዞም እንዳዳመፁ ይርከቡ፡፡

ኣብ ኣኽሱም ክተማ ኮይኑ ሓውልቲ ኣብ መድረኽ ኮፍ ኢሎም ክዳን ሓብሻ ዝኮን ጥልፊ ገራ ኣላ እቲ ሰብኣይ እዉን ክዳን ሓብሻ ጌሩ ኣሎ።

ኣብቲ ወሰን ፀሊም ፅርግያ ዝረኣያ ዘለዋ ዝተፃዕና ሰለስተ አእዱግን ትሻዓተ ኣግማልን ምስ ሓደ ሰብ መራሒአን ሸክሚ ዝበዝሐንን ኣብ ጉዕዞ ዘለዋን እንስሳ ዘቤት እየን፡፡

ኣብ ኢትዮጵያ ዝተኻየደ ዓብይ ናይ ኢትዮጵያ ኦርቶዶክስ ተዋህዶ ቤተክርስትያን ሃይማኖታዊ በዓል። መንፈሳዊ ሓድነትን ዓብይ ክብሪን ሃይማኖታዊ ኒሕን ዝረኣየሉ እዋን እዩ። ከምዚ ዓይነት ምትእኽኻብ ኣብ ዓበይቲ በዓላት ከም ጥምቀት ወይ ስቕለት ይርአ።

ናይ ኢትዮጵያ ባንዲራ ትውልብለብ ኣላ፡፡ ምስቲ ናይ ሰማይ ደመና ድማ ፍሉይ ግርማ ፈጢራ ኣላ፡፡ እዛ ባንዴራ ብኣና ጥራይ እንተይኮነስ ብኣፍሪካ እውን ፍትውቲ እያ፡፡

እቲ “Pinterest” ዝብል ኣርማ ብቐይሕ ይረአ። ቀሊል ጻዕዳ ወግዓዊ ኣቃውማ ዘለዎ ኮይኑ፡ ናይ ፍቕርን ፈጠራን ስምዒት ዘመሓላልፍ ድማ መሲሉ ይረአ።

ሓሰማታት ካብ ንወዲ ሰብ ንምግብነት ካብ ዝጠቅሙ እንስሳታት እቲ ሓደ እዩ። ሓሰማ ዝምገብዎም ምግብታት ጓሓፍን ረሳሕ ቦታታትን ይፈትው። ኣብ ከባቢና ሓሰማታት ብጣዕሚ እዮም ዝፅልኡ።

ኣብ ስእሊ ዘሎ ናይ ቀይሕ መስቀል ባንደራ እንዳተውለብለወ ብድሕሪኡ ዘሎ ሕብሪ ድማ ናይ ሰማይ ምስሊ ኮይኑ ደመና ዝሓዘለ እዩ። ኣብ ማእኸል እቲ ባንዴራ ድማ ናይ መስቀል ምስሊ ብቀይሕ ሕብሪ እዩ።

ብጣዕሚ ነዊሕ ተኽሊ ክልተ ደቂ ኣንስትዮ ድማ ዝደረቀ ዕንፀይቲ ሒዘን ኮፍ ኢን ኣለዋ። ተክሊታት ዝተፈላለዩ ጠቅሚታት ኣለዎም፤ ንኣብነት፦ ንናይ ገዛን ናይ ቢሮን ኣቁሑት ንምስራሕ እወን ይጠቅሙና እዮም።

ብጽቡቕን ብጽፉፍን ዝተሰርዐ ናይ ብርዒ ሳንዱቕ ተቐሪጹ ኣሎ። ኣብ ውሽጢ ሕብራዊ ብርዒታትን ሩለርን ኮምፓስን መዐቀኒ ቴፕን ብጽፉፍ ተሰሪዖም ከምዘለው ይሕብር። ብደገ ዘሎ ዲዛይን ዳይኖሰር ንህጻናት ዘዘናግዕን ሰሓብን እዩ። ንመዓልታት ትምህርቲ ብሓጎስ ዝገልጽ ሳንዱቕ ተስፋ እዩ።

ቀይሕን ብጫን ሕብሪ ዘለዎ ከውሒ ሓደ ቀሺ ፃዕዳ ነፀላን መጠምጠምያን ገይሮም ጠጠው ኢሎም ይርከቡ፡፡ ቆፃል ክዳን ዝተከደነ ወዲ ተባዕታይ ከዓ ናብቲ ገዳም እናደየበ ይርከብ፡፡ ሰብ ዝፀረቦ ዝመስል ብጣዕሚ ገራሚ ገዳም እዩ፡፡

አዝዮም ነዋሕቲ ዝኮኑ ዓበይቲ ህንፃታት አብ ትሕቲኡ ድማ ክልተ በርን ሓደ መስኮትን ብሰማያዊ ሕብሪ ዝተቀለመ ማዕፆታት ኣለው። ሓንቲ ዓባይ ናይ ፅዕነት መኪነ እውን ኣላ ።

ኣብ ማእከል ሰፊሕ ጎልጎል ዝተኣከበ ሓሸዋ ዝመስል በሪክ ነገር ኣሎ፡፡ ኣብቲ ጎልጎል ብሰሜን ኣንፈት ውሑድ ጭርግፍ ዝበሉ ተክልታት ኣለውዎ ብደቡብ ኣንፈት ድማ ልምልም ዝበሉ ሓምለዎት ተክልታት ኣለውዎ፡፡

ኣብዚ ጻዕዳ ክዳን ዝተኸድኑ ሰባት ኣብ ርእሲ ሓደ ዓቢ ከውሒ ብኽብሪ ደው ክብሉ ይረኣዩ። ኣብ ታሕቲ ተዘርጊሓ ዘላ ባንዴራ ኢትዮጵያ ሕብራዊ ጽባቐ ዝመልአት እያ፤ እዚ ክብርን ባህልን ኣብ ሓደ ምስሊ ተደሚሩ ዘርኢ ምስሊ አዩ።

እዚ ናይ ሰብኣዊ መዕቆቢ ወይ ግዝያዊ መዓስከር እዩ። ብግራጭን ጻዕዳን ተርፖሊን ዝተሸፈኑ ነዊሕ ግዝያዊ ህንጻታት ዘርኢ እዩ። ኣብ ቅድሚ እቶም ህንጻታት ኣብቲ ሓመድ መሬት ብዙሓት ኵምራታት ዝተቖርጹ ዕንጨይቲ ይረኣዩ። ብጸጋም ዓቢ ቆጽሊ ዘለዎ ገረብ፡ብቕድሚት ድማ ጽርግያን እግረኛን ኣሎ።

ፍሩይን ቀጠልያን ሳዕርን ናይ ገዛ መመላኽዒ ዝተዘርግሐ ጽላል ስየታትን ይርአ። እዞም ተኽልታት እዚኣቶም ንመዛነዪን ምዝንጋዕን ፍጹም ዝኾነ መሳጥን ሰላማውን ሃዋህው ይህቡ።

ፖሊስን ሰራሕተኛታት ማሕበራዊ ድሕነትን ኣብ ቀይሕ መንበር ኮፍ ኢሎም ይረኣዩ። ገሊኦም ቀጠልያ ስክራብ ተኸዲኖም፡ ገሊኦም ድማ ሰማያዊ ዩኒፎርም ፖሊስ ተኸዲኖም። እቲ ኣየር ብጽቡቕ መንፈስ ትዕግስትን ልባዊ ኣቓልቦን ዝተመልአ ይመስል።

ዝኾነ ናይ ከተማ ክፋል ይርአ ኣሎ፡፡ ኣብዚ ቦታ ባጃጅን መኪናን ጠጠው ኢለን ኣለዋ፡፡ ኣብቲ ከባቢ ናይ ክዳን መሸጢ ሹቕ ይርአ ኣሎ፡፡ ናይ ሰብ ምንቅስቓሱ ግን ድኹም እዩ፡፡

ጸሊም ናይ ሓባር ድሮን ብኢድ ዝእሰር ተቖጻጻርን ትረአ ኣላ። እቲ ድሮን ብሰማይ ይንሳፈፍ ስለ ዝነበረ፡ ኣብቲ ተቖጻጻሪ ንጫካን መንገድን ዘደንቕ ትርኢት ይርአ ነይሩ።

ናይ ደገ ዕዳጋ ጫማ ፣ ዝተፈላለዩ ሕብራዊ ፕላስቲክ ወይ ጎማ ጫማታት/ስሊፐር ኣብ ጻዕዳ ጨርቂ ተቐሚጦም ኣለዉ። ሕብርታቱ ቀጠልያ፡ ሰማያዊ፡ ሐምላይን ጻዕዳን እዩ። ንመሸጣ ዝኸውን ድሙቕ ፕላስቲክ ጫማ ዘለዎ ናይ ዕዳጋ ቦታ ዘርኢ እዩ።

ፍሉይ ዓይነት መልክዕ ዘለዎ ህንፃ ይርአ ኣሎ፡፡ ኣብ በሩ መልክዕ ዝህቡ ኣትክልትታት ይርአዩ ኣለዉ፡፡ እዚ ህንፃ ብዘይተኽሊ ክንድዚ ዝኣክል ኣይምፀበቐን፡፡

ዝተፈላለዩ ሓምለዎት ተክሊታት ኣብ መስኖ ዘለዎ ከባቢ ብመስመር ለሚዖም ይርከቡ። ክልተ ሰባት ከዓ ኣብቲ ሽጉርቲ ማእከል ኣትክልቲ ይርከቡ። ወሰን ወሰን እቲ ኣትክልቲ እውን ዓበይቲ ቀወምቲ ተክልታት ኣለው።

እዚ ኣብ ድኳን ብጽፉፍ ዝተቐረበ ፍርያት ምጅማር እኽሊ ዘርኢ እዩ። ሕብራዊ ሳንዱቕን ኣብ ላዕሊ '+20% ነጻ' ዝብል ምልክትን ዘለዎ እዩ። ንጥዑይ ጅማሮ መዓልቲ ድሉው ፍርያት ዘርኢ እዩ።

እዚ ኣብ ጣውላ ዝተቀመጠ ወርቃዊ ቢራ፡ ኣብ ብርጭቆ ብጻዕዳ ምንቅስቓስ ዝተሸፈነ፡ ምልክት ሓጎስ ህይወት እዩ፤ ብጎኒ ጥርሙዝ ቢራ፡ ብሕብሪ ዝተሸፈነ፡ ብዛዕባ ባህላዊ ኣኽብሮት ይዛረብ ኣሎ።

መፅሓፍ ንወድሰብ ንዓቅሚ ምዕባይ ጠቃሚ እዝዩ ብጣዕሚ ዓብይ እቅማምትኡ ፅቡቅ ናይ መፅሓፍ መደርደሪ ዝተፈላለዩ ዓይነት ምፅሓፍ ሒዙ ኢና ንሪኦ ዘለና ።

ሰላምታ ዝበሃል ኣብ ሽፋኑ ሃይ ፋሽን ምስዝብል ምስሊ ፍሉይ ክዳን ዝተኸደና ናይ ሓበሻ ሞዴሊስታት ኣምፂኡ ኣሎ፡፡ እዚአን ድማ ነቲ ጋዜጣ ተወሳኺ መልክዕ ፈጢረናሉ ኣለዋ፡፡

እዚ ኣብ ወሰን ጽርግያ ዝተተኽሉ ተክሊ ስየ እዩ። ኣብ ትሕቲ ክፉት ሰማይ ዘሎ ጽባቐ ተፈጥሮ ይገልጹ ኣሎ። እቲ ዓበይትን ዝተዘርግሑን ቆጽልን ኣብ ታሕቲ ዝወድቁ ቅርጽታትን ተስፋ ዝህብ ስምዒት ይህቡ።

እዚ ኣብ ክፍሊ ብጫ ክዳን ዝተኸድኑ ህጻናት ኣብ ጣውላታት ተዘርጊሖም ይርከቡ። ሓደ መልሲ ንምሃብ ኢዱ ከልዕል ከሎ፡ ካልኦት ድማ ኣብ ድሕሪት ብዝተወደበ ቅርጺ ኣለው። እቲ ንጹር መልክዕ ብርሃን ነቲ ክፍሊ ብስምዒት ሰላም ይመልኦ።

ካብ ዕንጨይቲ ዝተሰርሐ ጠረጴዛን መንበርን ይርአ ኣሎ። ኣብ ትሕቲ እቲ ጠረጴዛ ቀጠልያ ፕላስቲክ ባልጃ ኣብ ትሕቲ እቲ ጠረጴዛ ኣሎ። እቲ ክፍሊ ጽሩይን ጽፉፍን ይመስል።

ካብ ዓይነታት ናይ ህንፃ መሳርሕታት ሓደ መስመሪ ውሃ ልክ ይባሃል፡፡ ኣብ ናይ ህንፃ ስራሕትና መስመር ዘይዛለፈና ዝሕግዝ እዩ፡፡ ናይ ውሃ ልክ ኣቕሓ ዶ ሰሪሕኹሙላ ትፈልጡ?

ናይ ከተማ ጎሓፍን ፀገም ፅሬትን ኣብ ዝተፈላለዩ ትርኢታት ተሳኢሉ ኣሎ። ብሓፈሻ እቲ ምስሊ ነቲ ናይ ከተማ ጸገምን ቅንዕና ናይቲ ጻዕርን ብንጹር ዘመሓላልፍ ኮይኑ፡ ኣብ ተዓዛቢ ልቢ ዝትንክፍን ተንቀሳቓስን ጦብላሕታ ይፈጥር።

ኣብዚ እኒ ዶክተር ደብረፅዮን ጌታቸውን ካልኦትን ኣብ ዘለዉዎ ሚስጥር ዝብል ፅሑፍ ይርአ ኣሎ፡፡ ማሕበራዊ ሚድያ ትኹረት ንኽረኽቡ ከምዚ ዝኣምሰሉ ሃንቀውታ ዝፈጥሩ ርእስታት ይጥቀሙ እዮም፡፡

ኣብ ወሰን ሰማይ ተቐሚጣ ዝነበረት ዓባይ ዑፍ፡ ብቐይሕ ርእሳን ጸቢብ ክሳዳን ትረአ። ኣካላቱ ብጸሊምን ቡናውን ዝተሸፈነ ኮይኑ፡ መንቋሕቋሕታን ድልዱል ኣኽናፍን ኣለዎ። እዚ ተፈጥሮኣዊ መስተንክር ኣየር እዩ።

እዚ ዝረአ ዘሎ ሕብራዊ ምርኢት ባህላዊ ስልማትን ዘደንቕ ስነ-ጥበባዊ ስርሓትን ኣሎ። ኣብ ልዕሊኡ ድማ ሕብራዊ ምርኢት ዝተሰፍሐ ጭቃን ኣብቲ ከባቢ ሕብራዊ ምርኢት ስልማትን ኣሎ። እዚ ንጽባቐ ባህልን ስነ-ልቦና ባህልን ዝምልከት መሳጢ ርእይቶ'ዩ።

ኣብ ፊሽፋ ሽፋን፡፡ እዚ ኣማዳራ ኮይኖም ዝገዋ መናእሰይ ደቂ ኣንስትዮ ይርአ ኣለዋ፡፡ እዚ ኣከዳድና መብዛሕቱኡ ግዜ ዝንህቦ ዘለዓለም ዝበሃል ፍትው ቦታ እዩ፡፡

እዞም ኣብ ምስሊ ዘለዉ ተምሃሮ ኮይኖም ንምጽናዕ ብናይ መብራህቲ ሕጽረት ንምጽሓፍን ንምጽናዕን ብጣዕሚ ዝተሸገሩ እዮም። ኣብ እታ ዘለዉዋ ገዛ ሃሳስ መብራህቲ ምህላዋ ይምላኽት።

ሓደ ዓብዪ ፋብሪካ ሽኮር ወልታይት ኣብ ህንፀት ይርከብ። እቲ ፋብሪካ ዝተሓላለኹ መዋቕራት ሓጺን፡ ናሕሲ ዘይብሎም ህንጻታትን ኢንዱስትርያዊ ማሽነሪታትን ዝሓቖፈ ኮይኑ፡ ህንጸቱ ገና ኣይተዛዘመን። ኣብ ምህርቲ ሽኮር ኢትዮጵያ ልዑል ኣበርክቶ ክገብር ትፅቢት ይግበር።

ናይ ፍርጅ መዐረይ ገዛ ብቢጫ ቀለም ተቀለመ ማዕፅኡ ሓፂን ኣብ ደገኣፍ ንእሽተይን ዓብይን ዝዕረ ፍርጃት ኣብ ደገ ተቀሚጠን ኣለዋ ።

ሰባት ቡፌ ዝበሃል ናይ ውልቀ መኣዲ ተቐሪቡወን ይበልዓ ኣለዋ፡፡ ልስሉስ መስተ እውን ቀሪቡለን ኣሎ፡፡ ሓንቲ መንእሰይ ብናይ ዓድና ፍቕሪ ነተን ሓንቲ ተኹልሰን ኣላ፡፡

እዚ ክልተ ሰባት ባህላውን ዘመናውን ክዳን ዝተኸድኑ ኣብ ቅድሚ “ቤት ፅሕፈት እቶት” ዝብል ምልክት ደው ኢሎም ይረኣዩ፤ ኣብ ጎድኒ ኢትዮጵያዊ ባንዴራ ኮፍ ኢሉ ዘሎ ናይ መስርያ ባነርን ናይ ሓበን ስምዒት የርእዩ። ባህልን ግዜን ኣብ ሓደ ምስሊ ይወሃሃድ።

ሓደ ዓቢይ ህንጻ ፋብሪካ ነዊሕ ደው ኢሉ ኣሎ፣ ብሓጺንን ሕጡብን ዝተመልአ መዋቕር። እቲ ነዋሕቲ ግምብታት፡ ዝዘውር መተሓላለፊ ቀበቶታትን ድሙቕ ሰማያዊ ናሕስን ንሓይሊ ኢንዱስትሪ ዘንጸባርቕ እዩ። ሓይሊ ልምዓት ኣብ ቀለቤት ተስፋ የተንፍስ ኣሎ።

ኣብ ኢትዮጵያ ከምኡውን ኣብ ክልልና ትግራይ ንዝስተ ማይ እንጥቀመሎም ግድባትን ውሓዝቲ ማይን ፅሬቶም ዝሓለው ኣይኾኑን። ስለዚ ኣብ በመበል 21 ክፍለዘበን ከምዚ ምርኣይ ብጣዕሚ የጉህይ እዩ።

ኣብ መንጎ እቲ ብጸሓይ ዝበርህ መናድቕ፡ ቁጥቋጥ ልቢ ዝሰብር ሕብርታት ተዘርጊሑ ይረአ። ቅድሚ ሕጂ ሕብሩ ዝሰኣነ ጨርቂ ኣብ ልዕሊ ኣእማን ፋሕ ኢሉ ይርከብ። ኣብ ሞንጎ ዝተፈላለዩ ግርጭታት ናይ ህድኣትን ቅሳነትን ስምዒት ይስመዓካ።

ሓደ ንጹር ክዳን ዝለበሰ ኣቦ ብኢንተርነት ቃለ መሕትት ክገብር ይረአ። ገጹ ናይ ተልእኾ ስምዒትን ጾር ታሪኽን ዝተመልአ፤ ኩሉ ሓቂ ንምዝራብ ስቕ ዝበለ ቆራጽነት ኮይኑ ክስመዓካ የኽእል።

እዛ ሓንቲ ጓል ኣነስተይቲ ካብ ዕንፀይቲ ዝተሰርሐት ናይ ሙዚቃ መሳሪሒ ሒዛ ክራክ እንዳተጫወተት ኣላ። ክራር ዝፃወት ሰብ ክርኢ እንተለኩ ኣብራሃብ ገብረመድሂን ይዝክር።

ናይ ኦርቶዶክስ ተዋህዶሃማኖት ቤቴክርስትያን ኣብ ክብረ በዓላት እትገብሮ ምርኢት ወይ ድማ ሃይማኖታዊ ምስጋና እዩ ፡ እዚ ምርዒት ኣዚዩ ሰሓብን ደስ ዝብልን እዩ ።

ባንዴራታት ኢትዮጵያ ብመስርዕ ግዜ ተሰሪዐን ኣለዋ። ካብ ግዜ ዳግማዊ ምኒሊክ ክሳብ ዘመናዊ ባንዴራ ቀጠልያ፡ ብጫን ቀይሕን ሕብርታት ብኹርዓት ይርአ። እዚ ንሓበን፣ ታሪኽ፣ ስፍሓት ምንቅስቓስ ኢትዮጵያ ብንጹር ዝውክል እዩ።

እዚ ብድሕሪ ቀያሕ መኪና ተሰሪዖም ሓያሎ ቀያሕቲ ናይ ስራሕ ቦልድታት ኣለዉ፤ ሰባት ኣብ ጥቓኦም ደው ኢሎም፡ ክሰርሑ ይረኣዩ። እቲ ከባቢ ብመንደቕን ሰማያዊ ጨርቅን ዝተሸፈነ እዩ። መኪናን መንገድን ብንእሽቶ ሳዕሪ ዝተሸፈነ እዩ።

ኣብ ውሽጢ ቤተ ክርስቲያን መቖሚያ ሒዘን ንፀሎት ጠጠው ዝበላ ወለዲ እኔዋ፡፡ እዚ ቤተ ክርስቲያን ናይ እርጋን ነገር ዝርአዮ ዓይነት እዩ፡፡

ኣብ ዕዳጋ ንመሸጣ ዝተሰቐሉ ብዙሕ ሕብሪ ዘለዎም ዝተጠምጠሙ ፈትሊ ወይ ገመዳት። እዚኦም ከም ኣሸንዳ ገመድ ወይ ሽሩባ ዝኣመሰሉ ባህላዊ ሽልማት ጸጉሪ ክኾኑ ይኽእሉ፣ ምልክት ሓጎስን ባህልን በዓልን ኮይኑ፡ ንበዓል ዝተዳለዉ ድሙቓት ነገራት ዘርኢ እዩ።

ሓንት ጓል ኣነስተይትን ሓደ ሓኪምን ፊት ንፊት ተቐሚጦም ይርአዩ ኣለዉ፡፡ ንዓይ እዛ ሰበይቲ ኣብ ከይዲ ሕክምናዊ ምርመራ ዘላ እያ ትመስለኒ፡፡

ኣብዚ ማእከል ሓደ ሰብ ማይክረፎን ድምጺኮፍ ኢሉ ክዛረብ ይረአ። ኣብ ልዕሊኡኣርማ መንግስቲ ዘለዎ ኣሎ፡ብድሕሪኡ ድማ ባንዴራ ኣሜሪካን ኣርማ ፕረዚደንትን ብንጹር ይርአ። ብኣርማ መንግስቲ ዝተሰለመ መድረኽ፡ብባንዴራን መደርደሪ መጻሕፍትን ዝተዘርግሐ ምትእኽኻብ ዝቐርብ መደረ፡ብዛዕባ ጽባቐ ናይቲ ምትእኽኻብ ዘርኢ እዩ።

ብመንፈስ ታሪኽን ቅዱስ ቅርስታትን ዝተመልአ ዑናታት እምኒ ይርአ። እዚኦም ከም መስተንክር መሰኻኽር ታሪኽ ስቕ ኢሎም ዛንታ ዝሓለፈ ዘመን ይነግሩ፤ ትንፋስ ኣፈ ታሪኽ ኣብ ኣየር ይስመዓካ።

ነፀላ ጫማታት ንሰባት ብሕሳር ዋጋ ኣብ ውሽጢ ዓዲ ብምምራት ንተጠቀምቶም የቅርቡ። ሰባት ነፀላ ጫማታት ከከም ድሌቶም ብህብሪ ይመርፅዎም። ኣብ ሙቀት እዋን ሰባት በበዝሒ ነፀላ ጫማታት የዘውትሩ።

ኣብ ናይ ሓመድ መስመር ውድድር ይካየድ ኣሎ። እቶም ስፖርተኛታት ብቕልጡፍ ክጎዩ ክረኣዩ እንከለዉ፡ ተዓዘብቲ ድማ ብድሕሪት ኣብ ትሪቡን ክዕዘቡ ይረኣዩ። መንፈስ ናይቲ ውድድር ጽዑቕን ንሓድሕድ ዝድርኽን እዩ።

ሓያሎ ዓበይቲ ቦርሳታት ኣብ መሬትን ብድሕሪት ኣብ መደርደሪን ተደራሪበን ኣለዋ። እቶም ቦርሳታት ብቐንዱ ጻዕዳን ቡናውን ሕብሪ ዘለዎም ኮይኖም፡ ካብ ፕላስቲክ ወይ ጁት ዝመስል ንብረት ዝተሰርሑ ይመስሉ። ጽዑቕ ናይ ዕዳጋ ቦታ ምዃኑ ምልክት ምሃብ።

ካብ እምንን ጭቃን ዝተሰርሐ ባህላዊ ክቢ ቤተክርስትያን ወይ መአከቢ ቤት ይርአ። ባህልን መንፈሳውነትን ዘንጸባርቕ ኮይኑ፡ ሓያል ናይ ማሕበረሰብን ናይ ሓባር እምነትን ስምዒት ይስማዓካ፡፡

እዞም ሰለስተ ሰባት ኮይኖም ናይ ኤርትራዎት ዜጋ እንትኮን ተዋሳኢት እዩም ይኩን እንበር ክልተ ደቂ ተባዕትዮ ኮይኖም እታ ጋል ኣንስተይቲ ዝማም ፣እቲ ቆብዕ ገይሩ ድማ ታፍላ እደተበሃሉ ናይ ድረማ ሽሞም ከም ዝፅውዕ ።

መብዛሕትኡ ብሕብሪ ቆፃል፣ ቀይሕን ብጫ ዝተመልአ ባንዴራ ሃገራት ኣፍሪቃ ይረአ፤ ዝተሸለማ ኮይነን ክብሪ ነናይባዕሎምን ትርጉምን ዕላማ ናይተን ሃገራት ኣፍሪቃ ድማ ይዛረብ።

ኣብ ደረቅን ስፍሕ ዝበለ ቦታ ንእስ ንእስ ዝበላ ክልተ አግማል ደው ኢለን ኣለዋ። እዘን እንስሳ ሰባት ንመጓዓዝያን ናበ ርሑቅ ዝበለ ቦታ ይጥቀሙለን።

እዚ ገጽ ናይቲ ብኣምሓርኛ ዝተተርጎመ ናይ ኣጋታ ክርስቲ ክላሲካል ልብ-ወለድ "ቀታሊ ፍቕሪ" እዩ። ንኣንባቢ ነቲ ኣብ ሩባ ኣባይ ዝተፈጸመ ቅትለት ዝኸበበ ዛንታ ከንብብ ዝዕድም ምስጢርን ፍቕርን ተንኮልን እዩ።

ቁርስራስ ቅጫታት ተቖሊሎም ይርአዩ ኣለዉ፡፡ እዞም ቅጫታት ብኸምዚ ምቑራሶም ንብዙሕ ሰብ ምእንታን ክባፅሑ ብምሕሳብ እዩ፡፡ ኣብ ቤተ ክርስቲያን መኽፈልቲ ብኸምዚ ኣገባብ እዩ ዝቑረስ፡፡

እዚ ኣብ ከተማ ኣክሱም ዝርከብ ኣክሱም ዩኒቨርስቲ ብ ኦን ላይን እነዳተፈተኑ ንምልከት ኣለና ።ቡዝሓት ተምሃሮ አብ ቅድሚቶም ኮምፔተር ኣለዋ። ከምዚ ዓይነት ኣማህራ ጀሚረኩም ዶ ኣብ ከባቢኩም?

ካህናት ቤተ ክርስቲያን ኢትዮጵያ ዓቢ ክብርን ጽባቐን ተኸዲኖም በዓል መስቀል ከብዕሉ ይረኣዩ። እቶም ወርቃውያን መስቀላት ኣብ ብርሃን ጸሓይ ይደምቁ፤ ብመንፈሳዊ ሓጐስ ዝተመልአ ትርኢት እዩ።

እዚ ጽኑዕን ስፖርታዊን ጫማ ዘርኢ እዩ። ብግራጭ ምስ ብጫ ጫፍ። ብመስቀል ቅርጺ ዘለዎ መትሓዚን ጽኑዕ ሶልን ዝድገፍ፤ ንመጓዓዝያን ምንቅስቓስን ምቹእ እዩ።

ሰባት ናብ ቤት ክዳውንቲ ማለት ናብ መሸጢ ክዳውንቲ ብምኻድ በመልክዑ ደስ ዝበሎም ክዳውንቲ ብምምራፅ ብልክዖም ኣስፍዮም ይኽደኑ። ኣነ እውን ዝደልዮ ህብሪ ክዳን ብምምራፅ ብልክዐ ምስፋይ እየ ዝፈትው።

እዚ ብሕብሪ ዝተሸፈነት ጽብቕቲ ክፍሊ እያ። እዚ ብብርሃን ዝመልአ ክፍሊ፡ ብባሎን ዝተሸፈነ ናይ በዓል ምድላው እዩ። ሕብርታትን ብርሃንን ናብ ሓደ ራእይ ተዋሃሂዶም ፅበቅ ምርኢት ይፈጥሩ።

ኣብዚ ዘንቢልን ኣብ ዙሪኡን ከም እኒ ዘቢብ፣ ጉዕ በርበረ፣ ዘቢብ፣ ካብሎ ዝኣምሰሉ ኣስቤዛታት ይርአዩ ኣለዉ፡፡ እዞም ኣስቤዛ ብኸምዚ ምቕማጦም ደስ በሃሊ እዩ፡፡

እዚ ኣርማ ሚኒስትሪ ትምህርቲ ዘርኢ እዩ። ብሰማያዊ ዓንኬል ዝተቐርጸ፡ ኣብ ማእከሉ ክፉት መጽሓፍ፡ ላዕልን ታሕትን ብኣምሓርኛን እንግሊዝኛን ዝተጻሕፈ ስም። ንትምህርታዊ ፍልጠት ዝውክል ዘዘናግዕ ምልክት እዩ።

ክልተ ጻዕዳ ሰሌዳ ብርዕን መደምሰስን ።እዞም "ናይ ቤት ጽሕፈት ናውቲ" ምልክት ትምህርቲ፡ ብቕዓትን ድልውነትን እዮም። መብዛሕትኡ ግዜ ኣብ ክፍሊ፡ ኣብ ኣኼባታት ቤት ጽሕፈት ወይ ኣብ ገዛ ንመዘኻኸሪ ዝውዕሉ ኮይኖም፡ ናይ ምምሃርን ምዝርራብን ድሌት ዘርእዩ እዮም።

ክልተ ዝተፈላለየ ሕብሪ ዘለዎም ናይ ቀመማት ወይ ናይ ጨው መትሓዚ ኣብ መሬት ኮፍ ኢሎም ይረኣዩ። እቲ ሓደ ድሙቕ ኣራንሺ ቆቢዕ ዘለዎ ጨው መትሓዚ ኮይኑ፡ ክበርህ ከሎ ጽቡቕ ሕብሪ ኣለዎ።፡ርስሓቱ እናርኣየ እንከሎ፡ ቀሊልን ናይ ገዛ ስምዒትን ይህብ።

እዛ ጓል ኣነስተይቲ ወ/ሮ ብርትኳን ትግረወይቲ ኮይና ግና ንትግራይ ዝገበረቶ በደል ፈፂመ ኣይርሰዖን ብጣዕሚ እያ ዝፀልኣ! ምክንያቱ ንኩሉን ህፃውቲ ኢትዮጰያ ናይ ኮሮና መካላከሊ ማስክ ክትህብ እንተላ ንናይ ትግራይ ህፃውንቲ ከልኪላቶም።

ዘመናዊ መሳርሒ ዝኮና ኣዝዩ ንወድሰብ ሓገዘን ልዑል ዝኮና ናይ መዕፀዲ ማሽን እየን ። እዘን ማሽን ብዙሕ ረብሓ ኣለወን ግዜን ጉልበትን ቆጣቢ እየን ሕብረን ድማ ቀይሕ እዩ።

ፍሉይ ጥበብ ዝተራእዮ ጥበብ ዘለዎ ነፀላን ቀምሽን ይርአ ኣሎ፡፡ ከምዚ ዓይነት ክዳን ናይ መንነትና ፍሉይ መለለዪ እዩ፡፡ ደስ በሃሊ እዩ፡፡

ሓደ ምስሉ ካብ ደረቱ ንላዕሊ ዝርአ ዕርቃኑ ዝኾነ ሰብኣይ እኔሆ፡፡ ኣብ ክሳዱ ዝኾነ መፀባበቒ መሳሊ ኣእትዩ ኣሎ፡፡ እዚ ሰብኣይ ንዝርኢ ከፅልእ ይኽእል እዩ፡፡ ንባዕሉ ግን ምንም ኣይመስሎን፡፡

በደሌ ቢራ ምስ ካስኡ ይርአ ኣሎ፡፡ ካሳ ነቲ ጠራሙዝ ካብ ምስባር ብምክልኻል ካብ ቦታ ናብ ቦታ ክንቀሳቐስ ዝገብር ፅቡቕ መከላኸሊ እዩ፡፡

ኣይ! ከፅለካ መሸከል ዘይብሉ ክዳን ንሽም ፋሽን ተባሂሉ እምበር ብጣዕሚ እዩ ዘፅልእ ባህልና እውን ኣይውክሎን። ብፍላይ እተን ደቂ ኣንስትዮ ተኪዲነንኦ ዘለዋ ብፃዕዳ ሕብሪ ኮይኑ ስፌቱ ብጣዕሚ እዩ ዘፅልእ!

ዕፉናት ናይ ፊደራል ፖሊስ መኻይን ናይ ኢትዮጵያ ባንዴራ እንዳውለብለባ ይርአያ ኣለዋ፡፡ ኣብ ልዕሊአን ወታደራዊ ቁመና ዘርእዩ ኣባላት ፖሊስ ኣለዉ፡፡ ዝገርም ምርኢት እዩ፡፡

ሓያልን ትርኢት ሰላማዊ ሰልፊ ይረአ፣ ብዙሓት ሰባት ተኣኪቦም ድሙቓት ቀያሕትን ብጫን ባንዴራታት እናወዛወዙ ምስ ህዝቢ ትግራይ ዘለዎም ምትሕግጋዝ ይርእዩ ኣለው። ኣብ ልዕሊ ግዳያት ዘሎ ሓልዮትን ኣገዳስነት ሰላምን ብጽቡቕ ይገልጽ!

ሓንቲ ጓል ኣንስተይቲ ቑኖኣ ተርኢ ኣላ፡፡ ከምዚ ዝኣምሰለ ምስሊ ኣብ እኒ ቲክ ቶክ ልሙድ ናይ መፋለጢ ሜላ እዩ፡፡ ሎሚ ንምላጥ ፀገም የለን፡፡ ናይ ኢድካ ሞባይል ምጥቃም እዩ፡፡

ኣብዚ ናይ ገጠር ደቂ ኣንስትዮ ብበዝሒ ይርአያ ኣለዋ፡፡ እዚ ቦታ ዕዳጋ እዩ ዝመስል፡፡ ናይ ገጠር ሰብ ብርስሕ ዝበለ ክዳኑ እዩ ዝፍለጥ፡፡ ረሳሕ ዝኽደን ግን ናብ ስራሕ እንተኾይኑ እዩ፡፡

ብኽብሪን ዝተኣከቡ ኣባላት መንግስቲ ኣብ ቤት ባይቶ ነዊሕ ደው ኢሎም። እቶም ወከልቲ ባህላዊ ኣከዳድናን ዘመናዊ ክዳንን ዝተኸድኑ ኮይኖም፡ እቲ ቦታ ብሕብርን ዕምባባታትን ዝተሸለመ ኮይኑ፡ ክብሪ መንግስቲ ዘንጸባርቕ እዩ።

ኣብዚ ዘሎ ንግዳዊ ቦታ ብደገ እዩ ዘሎ። ኣብ መስኮት ናይቲ ቦታ ብዙሓት ናይ መፈላጢፖስተራት ተሸኺሎም ኣለዉ። ኣብ መስኮት ተሰቒሉ ዘሎ ምስሊ፡ንሓደ ዘዘናግዕ ጸወታን ኣማራጺታት ዘርኢ እዩ። ቨርቹዋል ውርርድ ናይ ጸወታ ኣማራጺታት ኣብ ሓደ ቦታ፣ ንመሳጢ ተመክሮ ተዳለዉ! ዘርኢ እዩ።

ዓብዪ ናይ ሶላር ፓኔል ይርአ ኣሎ፡፡ እዞ ሶላር ዓብዪ ሓይሊ ከምንጭው ዝኽእል እዩ፡፡ ሃገርና ናይ ፀሓይ ሓይሊ ሙሉእ ዓመት ትረክብ ስለዝኾነት እዚ ቴክኖሎጂ ጠቓሚ እዩ፡፡

ደቂ ኣንስትዮ ብጣዕሚ ዝብህግኦን ዝሃርፈኦን ፍሉጥ ናይ መጋየፂ እቲ ቀንድን ብብርሃን ዝደምቕን ጽባቐ ትውፊት ዘንጸባርቕን ውቁብ ሽልማት እዩ። ፅሩይ ወርቅን ጥማዕ ወርቅን ብምባል ይፍለ፡፡

ኣዳራሽ ናይ ባህላዊ ቅርፂ ዘለዎ ናይ ዘመነዊ ስራሕ ናይ ሓወልቲ ቅርፂ ዘለዎ መስኮት ኣብ ደገኣፍ ቅርፂ ናይ ዕምበባ መቀመጥን ተክልን እስካላን እውን ይርአ ኣሎ።

ኦርቶዶክስ ተዋህዶ ቤተክርስቲያን ኢትዮጵያ ዲያቆናትን ካህናትን ኣብ ውዕዉዕ መንፈሳዊ ስነ-ስርዓት ይረኣዩ። ፍሉይ ወርቅን ጻዕዳን ናይ ቤተክርስትያን ክዳን ተኸዲኖም እዮም። ግርማ ባህሊ ኢትዮጵያ፣ ሃይማኖትን ጥንታዊ ኣምልኾን ዘንጸባርቕ እዩ።

እዚ ሰማያዊ ሕብሪ ዘለዎ ምልክት ኮይኑ ኣብ ልዕሊኡ “ቪሜኦ” ዝብል ቃል ኮፍ ኢሉ ኣሎ። ኣብ ማእከል ድማ ብቐሊልን ድሙቕን ጸሊም ቅርጺ ዝተጻሕፈት “ቪሜኦ” እትብል ቃል ኣላ። ከባቢኡ ሰማያዊ ኮይኑ ቀሊል ኣቀማምጣ ዘለዎ እዩ።

እታ ሰበይቲ ጋመ ተቆኒና ኣብ ርእሳ ስየ ኣሲራ ዝረአ ዘሎ ክፍሊ ኣካል ሰውነታ ድማ ዝጠምጠመቶ ስየ ፍርቂ፣ ዝተቆነነቶ ፀጉራ ፍርቂ ሓንቲ እዝኒ፣ ፍርቂ ገፃ ፣ሓንቲ ዓይና ብክፋል፣ ፍርቂ ክሳዳ ይረአ ኣሎ፡፡

ናይ ሕብረት ኣፍሪካ ኣርማ ይርአ ኣሎ፡፡ ኣብቲ ኣርማ ምስሊ ካርታ ኣፍሪካ ኣብ ማእኸል ኣሎ፡፡ ነዓይ ከምዝመስለኒ እዚ ሕብረት ካብ ናይ ሓያላን ፀቕጢ ዘየናግፍ ምትእኽኻብ እዩ፡፡

ኣብ ዐብይ ቓላይ ማይ ክሳብ ብርኪ እግረን ኣእትየን ብጀሪካን ማይ ይቐድሓ ኣለዋ እንተለ ኽዳነን ተኣሊኹ እዩ ዘሎ ፡ እዚ ግን ንምስታይ ክኸውን ኣይኽእልን ።

እዞም ኣብዚ ምስሊ ዘለዉ ባህሊ ትግራይ እንዳተጻወቱ ናይ ትግራይ ባንዴራ ተኸዲኖም የርእይ። ብድሕሪኦም ድማ ጽሊም መጋረጃ ኮይኑ ንሓዘን ዝገልጽ ( ዘንጸባርቕ) እዩ።

ዝተፈላለዩ ዓይነታት ኣልኮላዊ መስተታት ብፅቡቕ ኩነታት ኣብ ባንኮኒ ተደርዲሮም ይርአዩ ኣለዉ፡፡ ካብዚኣቶም ውሽጢ ናይ ወይንን ኣረቅን መስተታት ብግልፂ ይርአዩ ኣለዉ፡፡

እቲ ዝረኣየኒ ናይ ተስፋን ኣገልግሎትን ስምዒት ይህበኒ። ሓደ በዓል ሞያ ክንክን ጥዕና ንሓደ ሕሙም ብሓልዮትን ርህራሄን፡ ዘለዎም ተወፋይነትን ሓድሕዳዊ ሓልዮትን ዘንጸባርቕ እዩ። ንጥዕናን ጽቡቕ ሂወትን ደቂ ሰባት ዝግበር ጻዕርን ሓልዮትን ዘርኢ ልቢ ዝትንክፍ መዳይ ኣለዎ።

እዚ ሕብራዊ መኽዘን ቀለቤትን ጸበብቲ ቅርጺ ዕንጸይቲን ዘርኢ እዩ። ምስ ጎናዊ መኽዘን ፈሳሲታት ብዝተፈላለየ ዲዛይን ኣለዎ። ሕብራዊ ጽባቐ ናይ ስነጥበብን ኢደ ጥበብን መሳርሒታት እዮም።

እዚ ቆርቆሩኡዝፈረሰ ገዛ ኣብ ትሕቲ ክፉት ሰማይ ደው ኢሉ ኣሎ። ኣብ መናድቕ ፍርስራሳት ኣሎ፣ ኣብ ዙርያ መስኮት ተፈጥሮኣዊ ጽባቐ ይረአ። ብርሃን ሓያል እዩ፣ ጽላሎት ኣብ መሬት ተቐሚጡ ኣሎ።

ኣብ ላዕሊ ጸጋም ዘሎ ምስሊ፡ ፍረ ቡን ኣብ ጣውላ ክጥበስን ስቲም ክለዓልን ዘርኢ እዩ። ባህላዊ ስነ-ስርዓት ቡን ኢትዮጵያ ካብ መጀመርታ ክሳብ መወዳእታ ዝገልጽ ኮይኑ፡ ምዉቕ ናይ ሓባርነትን ምቕባል ኣጋይሽን ስምዒት ዘመሓላልፍ እዩ።

ምልክታት እምኒ ኣብ ጨንፈር ገረብ/ኦም ተንጠልጢሎም ይረኣዩ፤ ሓደ ከም ፍላጻ ናብ ሓደ ኣንፈት ዝቐንዐ እዩ። ካብ ኣድማስ ዝዝርጋሕ ውቁብ ምድረበዳ ኣኽራንን ቆላታትን ይዝርጋሕ። እቲ ምስሊ ናይ ቅሳነትን ተፈጥሮኣዊ ጽባቐን ዝፈጥር እዩ።

ገጠራዊ ትርኢት ናይ ግዜ ቀውዒ፣ ኣብ ደረቕ ግራት ክልተ ዓበይቲ ኩልስስቲ ሓሰር ይረኣዩ። ኣብ ድሕሪት ድማ ንኣሽቱ ኣግራብን ቁጥቋጥን ዘለዎ ጎቦ ኣሎ። እዚ ናይ ተፈጥሮኣዊ፡ ገጠራዊን ንጊዜ ቀውዒ ዘዘኻኽረኒ እዩ

ጫማ ካብ ዝተፈላለዩ ቆርበትን ፕላስቲክን ክስራሕ ይክእል እዩ፡፡ ጫማ ንእግርና ካብ ዝተፈላለዩ ጉድአት ይከላከል፡፡ ፀሊም ሕብሪ ዘለዎ ካብ ቆርበት ዝተሰርሐ ደቂ ተባዕትዮ ሓደ እግሪ ጫማ አብ ፃዕዳን ዒባን ድሕረ ገፅ ይርከብ፡፡ ደስ በሃሊ ጫማ እዩ፡፡

ዘመናዎ ጠረጴዛ ኣብ ቐድሚቱ ከምኡ ዝዘመነ መቐመጢ ወንበር እንሄ እቲ ምድርቤቱ'ውን ፃዕዳ ሰራሚክ እየ ዝመስል ዘሎ ። ናይ ሓላፊ ቢሮ እዩ ግን ዝመስለኒ ።

ደቂ ሰባት ንምንባር ካብ ዘድልዮም ነገር እቲ ሓደ ማይ እዩ። ኣብ ሙቀታማ ግዜን ቦታን ስራሕቲ ፋውንቴን ኣብ ግዛና፣ ቤት ዕዮናን፣ ናይ ህዝቢ መገልገሊ ቦታታት ምግባር ኣድላይ እዩ።

እዚ ናይ ተኽሊ ፈልሲ መዳለዊ ማእከል እዩ፡፡ ከምዚ ዝኣምሰሉ ማእከላት ንማሕበረሰብ ፈልሲ ብምቕራብ ንሕውየት ተፈጥሮ ሃፍቲ ይሕግዙ፡፡ ዝፍቶ ዓይነት ስራሕ እዩ፡፡

ዝፈራረሰ ህንፃ ይርአ ኣሎ፡፡ እዚ ህንፃ ናይ ጥይት ዝመስል ትፍታፋት ኣለዉዎ፡፡ እዚ ክኾን ዝኸኣለ ኣብ ትግራይ ብዝነበረ ኲናት ምኽንያት እንተይኮነ ኣይተርፍን፡፡

እዚ ሓሰካ እዚ ኣብ ማይ ዝነብር እንትከውን ሕምባሻ ዝባኑ እንዳተባሃለ ይፍለጥ። እዚ ኣሰካ ለመም እንዳበለ ዝከድ ኮይኑ ምቅልጣፍ እውን ኣይክእልን።

እዚ ኣብ ክፉት ኣየር ዝካየድ ባህላዊ ስነ-ስርዓት ዘርኢ እዩ። ኣብ ማእከል ሓደ ቀሊልን ሕብራዊን ልብሲ ዝተኸድነ ሰበይቲ ጻዕዳ ጨርቂ ኣብ ኢዳ ሒዛ ኣላ። ኣብ ክሳዳ ብሩር መስቀል ተኣሲሩ ኣሎ። እቲ ከባቢ ብተፈጥሮኣዊ ጽባቐን ባህላዊ ኩርዓትን ዝተመልአ እዩ።

ተስፋን ሓጎስን ዝመልአ እዩ። ወግዓዊ ክዳንን ዝተኸድኑ ተምሃሮ ኣብ ናይ መጀመርታ ናይ ምብሳል ክእለት ስልጠና ይርከቡ፤ እዚ መንእሰይ ፍረ መሊኡ ገጽ ሒዙ ይሳተፍ ኣሎ። ሓጎስ መምህራንን ተምሃሮን ከም ተስፋን ፍቕርን እዩ ዝረአ።

ጸሊምን ጻዕዳን ኮሎቡስ ዝበሃል ህበይ ኣብ ገረብ ተሰቒሉ ይረአ። ጸሊም ኣካላቱን ኣብ ጎኑን ጭራኡን ነዊሕ ጻዕዳ ጸጉሪ ኣለዎ። ጽባቐ ተፈጥሮን ሰላማዊ ህይወት ናይዚ ፍሉይ እንስሳን ዘርኢ እዩ። ኣህባይ ኮሎቡስ ኣብ ጫካታት ኢትዮጵያ ይነብሩ።

ሓንቲ ጓል ኣንስተይቲ ዝተፈላለየ ሕብሪ ዘለዎ ጽቡቕ ባህላዊ ክዳን ኢትዮጵያ ተኸዲና ትርአ። ኣብ ክሳዳን ርእሳን ብዝተፈላለየ ወርቃዊ ቀለቤትን ስልማትን ዝተሰለመት ኮይና፡ ብድሙቕ መንኮርኮር ዝተሰለመት እያ። ኩሉ ነገር ንውዑይን ሓጎስን ናይቲ ባህሊ ዘንጸባርቕ መልክዕ እዩ ዝፍንው።

ብ ተጠቐምቲ ዝተኣዘዘት ክተብፅሕ ሒዛ ዘላ ትመስል ፡ እቲ ሒዛቶ ዘላ ምግቢ በብዓይነቱ ይበሃል ግን ሕልበትን ተኽልታትን ኣየካተትሉን ዘላ ።

ሰሜናዊ ፊስካል ሽራይክ ኣብ ኢትዮጵያን ካልኦት ከባቢታት ኣፍሪቃን ዝርከብ ጸሊምን ጻዕዳን ዑፍ እዩ። ጽባቐ ተፈጥሮን ቆራጽነትን ንቕሓትን እዛ ፍልይቲ ዑፍ ሃዳናይ ዘርኢ እዩ፤ ወትሩ ግዳይኡ ካብ ልዑል ቦታ ኰይኑ እዩ ዚዕዘቦ።

እዚ ኣብ ክፉት ፕላን ደርቢ ዝርከብ ናይ ቤት ጽሕፈት ጠረጴዛን ዝሽክርከር መንበርን ንህይወት ስራሕ ዘንጸባርቕ እዩ። ብድሕሪት ዝተዘርግሑ ብዙሓት መንበር ንጽባቐ ናይቲ ምስሊ ይውስኹ፤ እቲ ቅዲ ኣቀባብላን ተፈጥሮኣዊ ከባቢን ኣብ ሓደ ምስሊ ተደሚሩ ዘርኢ እዩ።

ማንካ ኣብ መሬት ወዲቓ ኣላ፡፡ ማንካ ካብ ዝቑረስ እንጀራ ወፃኢ ንዝኾኑ ማካሮኒ ወይ ካልእ ብፍርፍር መልክዑ ንዝቐርብ ምግቢ ንምገበሉ፡፡ ብማንካ ምብላዕ እውን ከም ስልጡንነት እዩ ዝቑፀር፡፡

በዓሉ ግርማይ ዝደረሶ ኦሮማይ ዝብል ምስሊ ቀይሕ ኮኸብን ጎቦታትን ዘለዉዎ መፅሓፍ ይርአ ኣሎ፡፡ እዚ መፅሓፍን ደራሲኡን ብብዙሓት መንበብቲ ተደነቑ እዮም፡፡

ኣብ ውሽጢ እቲ ሰፊሕ ጀርዲንን ሙልኩዕ ናይ ተኽሊ ቦታን ብዙሓት ሰባት ብረቂቕ መንገዲ ዝተዳለዉ ተኽልታት ክከናኸኑን ከዳልዉን ይረኣዩ። ቀጠልያ ቆጽሊ ኣብ ዓበይቲ ጠረጴዛታት ተዘርጊሑ፣ ብርቱዕ ምንቅስቓስ የርኢ፤ ናይ ትግሃትን ተስፋን ስምዒት ኣብ ኣየር ሰፊኑ ይርከብ።

እዚ ብፍሉይ ዝተዳለወ ሎጎ ናይ ትግራይ ብሮድካስት ሰርቪስ... ኣገልግሎት ፈነወ ትግራይ (TBS TV) ይረአ ኣሎ። እቲ ዲዛይን ዘመናዊ፡ ስሉጥን ስነ-ጥበባዊን ስምዒት የመሓላልፍ።

ህንፃ ዋና ቤት ፅሕፈት ቤት ፅሕፈት ፖስታ ኢትዮጵያ (Ethiopost) ይርአ ኣሎ። ንጡፍ ማእከል ከተማን ኣቀማምጣ ኣገደስቲ ኣገልግሎታት መንግስቲን ዘርኢ እዩ፡፡

ኣብዚ ዘለው ናይ መሰረታዊ ልምዓታት ህንፃታት ሰማይ ዝበፅሕ እንዳሰርሑ እዮም። እዞም ኣብ ላዕሊ እንዳሰርሑ ዘለው ሰባት ጉዕ ብጫ ኒኒፎር ተከዲኖም አኣለው። ከምዙይ ዝበለ ገዛ ምስራሕ ኣነ ኣደልን። ምክንያቱ

ሓደ መምህር ኣብ ክፍሊ ደው ኢሉ ንተማሃሮ ብኣቓልቦ ይምህሮም። እቶም ተማሃሮ ብብልሒ ገጽ ንሓድሕዶም ይጥምቱ፣ ገሊኦም ክሰምዑ ከለዉ ኣእዳዎም የጣቕዑ። እቲ ክፍሊ ቀሊል እኳ እንተኾነ፡ ናይ ተስፋ ስምዒትን ናይ ትምህርቲ ድሌትን ግን ዝፈስስ እዩ።

እዚ ሽፋን ናይ ምረቓ ዩኒቨርሲቲ ኣኽሱም እዩ። "ኣክሱም ዩኒቨርሲቲ" ዝብል ቃል ብግልፂ ተፃሒፉ ኣሎ። ኣብ ኣፍልቡ ኣርማ ናይቲ ዩኒቨርሲቲ ዘለዎ ናይ ምረቓ ልብሲ ተኸዲኑ ዝምረቕ ተማሃራይ ብጸሊም ጽላሎት ተሳኢሉ ኣሎ። ዓመት ምረቓ "2006" ተባሂሉ ተፃሒፉ ኣሎ።

ጽርግያ፡ ብጐድኑ ሰማይ ከተማ ዘለዎ፡ ይርአ። ብየማን፡ ሓደ መንእሰይ መብራህቲ ዘይብሉ ብሽክለታ ይዝውር፡ ኣብ ድሕሪት ድማ ንኣሽቱ ዘመናዊ ገዛውትን ድኳናትን ደው ኢሎም ኣለዉ። ቀሊል መዓልታዊ ህይወት ዘለዎ ስምዒት ድማ ይህቦ።

እዚ ድሕሪ ዝናብ እቲ መንገዲ ብማይ ኣዕለቕሊቑ ብብርጭቆ ፋሕ ኢሉ ይረአ፤ ንጥፈታት ከተማታት ምስ ተፈጥሮኣዊ መልክዓ ምድሪ ተሓዋዊሱ ኣሎ። ብሓደ ኣረኣእያ ትርጕም ድኽነትን ተስፋን ተዋሃሂዱ ዘርኢ ምስሊ እዩ።

ደስ ዝብል ከልቢ እኒሆ፡፡ ከልቢ ገዛን ጥሪትን ንምሕላው ምስ ምጥቃሙ ከም መመላክዒ ኮይኑ እውን ይገልግል፡፡ ንመመላክዒ እንተተደልዩ ድማ ሕብሩ ምምራፅ ኣገዳሲ ይኸውን፡፡

እዚ ናይ "ናይ ህጻናት ስፔሻሊቲ ክሊኒክ ስኒ" ዝብል መወዓውዒ እዩ። ፍሽኽታ ዝመልኦ ዓሚል ሕክምና ስኒ ዝገብር ናይ ርእሰ ተኣማንነትን ዘመናዊነትን ጥዕናን ኮይኑ፡ እቲ ክሊኒክ ቃንዛ ዘይብሉን ጽሬት ዘለዎን ኣገልግሎት ክህብ ቃል ይኣቱ።

እዚኣ ንፋስ ተመንጩ ማሽን እያ፡፡ ብኤለክትሪክ ሓይሊ ብምሽክርካር ነቲ ከባቢ ኣየር እንዳቐዘፈት ዛሕሊ ትፈጥር እያ፡፡ እዛ ማሽን ኣብ ሙቐት ከባቢ ኣገዳሲት እያ፡፡

እዚ ብዝናብ ዝበስበሰ መሬት ዘርኢ እዩ። ዕንበባ ዝበዝሖ ሰማይ፡ ኣብ ግዝያዊ መዕቆቢታት ዝጽበዩ ሰባት። ኣብቲ ዝተሰብረ መሬት ዝጸንሐ ማያት፡ ኣብ ድኻታት ዝነብሩ ሰባት፡ ዘይሕሰብ ቃልሲ ዝገልፀ እዩ።

እቲ ሰብኣይ ክልተ ዝተፈላለየ ሽምዓ ተኸዲኑ ኣሎ፤ ዓቢ፡ ክቡብን ሕብራዊን (ቀይሕ፡ ሰማያውን ጻዕዳን ኣእማን ወይ ምልክት ዘለዎ) ሑጻ ሽምዓ። ጸጉሩ ጸሊም እዩ። እቲ ብርሃን ብሰማያዊ ብርሃን ይንጸባረቕ። እቲ ምስሊ ናይ ፋሽንን ፍልልይን ስምዒት የመሓላልፍ።

ኣብ ኢትዮጵያ ኣብ ከባቢ ሃገራዊ ፓርክ ሰሜናዊ ኣኽራናት ዝነብር ወዲ ዓዲ / ቆልዓ ናይቲ ከባቢ እዩ። እቲ ወዲ ባህላዊ ቅዲ ጸጉሪ ርእሲ፡ ባህላዊ ጽባቐ፡ ቆልዓ ዝመስል ቅንዕናን ተፈጥሮኣውነትን ዘለዎ ኮይኑ፡ ንገጠር ህይወት ኢትዮጵያ ዘንጸባርቕ እዩ።

ሓደ ዓቢይ ኢንዱስትርያዊ ፋብሪካ ኣንጻር እቲ ድሙቕ ሰማይ ነዊሕ ደው ኢሉ ኣሎ። ልዑል ምድሪቤት፡ ፍሬም ሓጺንን መተሓላለፊ ቀበቶታትን ነቲ ቦታ ጽዑቕ መልክዕ ይህብዎ። ተመኩሮን ዕብየትን ዝመልአ ቦታ ኮይኑ ይስምዓካ።

ዓብይን ዘመናውን ናይ ቤት ጽሕፈት ጠረጴዛ ይርአ። እቲ ጠረጴዛ ጸሊም ሕብሪ ዕንጨይቲ ዘለዎ ላዕለዋይ ክፋልን ብኸፊል ጻዕዳ መሰረትን ኣለዎ። ብድሕሪ እቲ ጠረጴዛ ቀንዲ መንበር ቤት ጽሕፈት ኣሎ። ስምዒት ናይቲ ቦታ ናይ ሞያን ስርዓትን እዩ።

እዚ ኣብ ዓድዋ ናይ ዝርከብ ፋብሪካ ኣልመዳ መእተዊ በሪ እዩ፡፡ እዚ ፋብሪካ ብጦርነት ምኽንያት ከቢድ ዕንወት ዝበፅሖ እዩ፡፡ ዘሕዝን እዩ፡፡

ኒሻን ዘንጠልጠለ ወይ ዘንጠልጠለና ናይ ፖሊስ ባርኔጣን ሙሉእ ክዳንንን ዝተኸደነ ወይ ዝተኸደነት ቀጥ ብዝበለ ወታደራዊ ቁመና ንርኢ ኣለና፡፡ ደስ በሃሊ እዩ፡፡

ጻዕዳ ሚኒባስ ኣብ ጽርግያ ኣብ ሓንቲ ከተማ ኢትዮጵያ። እዛ መኪና ብዛዕባ ሓደ ጉዳይ ህዝባዊ ጥዕና (ምናልባት ከም ኮቪድ-19 ዝኣመሰለ ለበዳ)፡ ኣገዳሲን ጠቓምን ስራሕ ትሰርሕ ከምዘላ ዘመልክት መልእኽቲ ንምትሕልላፍ ትጥቀመሉ።

ከላእ! ተረባ ጥራሕ እንዳ እንዳኮና ፦ባህጊ ሰላም ህዝቢ ትግራይ ብድምፂ ወያነ ዘመሓላልፎ ዘሎ ዝረዝር ሓበሬታ እዩ። ስለዚ እዚ ዘረባ እዚ ብሓደ ዓብይ ኣቦ ቃለ-መሕተት እንዳተገበረሎም እዩ ዘሎ።

እዚ መውቀጢ በቲ ናይ ሓወልቲ እምኒ ዝተሰርሐ እዩ፡፡ እቲ እምኒ ዘይፅረብን ዘይለሓፅን ከም ምዃኑ እዚ ከመይ ተሰርሐ ንዝብል እስካብ ሕዚ መልሲ ዝሃበ የለን፡፡

ኣብዚ ኣራንሺ ሕብሪ ዘለዋ ሚሪንዳ፡ ሱፐር ኢግል ድራይ ጂን ኣብ ንኣሽቱ ብርጭቆታት፡ ብድሕሪት ድማ ብነዋሕቲ ብርጭቆታት ዝተሰርዐ መስተ ዝሓዘ ቅድሚት ድኳን እዩ። ትርኢት ናይ ቀሊል መስተ ስብስብ ዘርኢ እዩ ።

እዋይ! ደስ ዝብል መስኖ ማይ አሎ፡፡ ብስሚንቶ ዝተነደቀ ናይ ማይ መስኖ መክየዲ ወሰን ወሰን ዝተፈላለዩ አትክልትታት በቂሎም ይርከቡ፡፡ ንአብነት ሓምለዋይ ሕብሪ ዘለዎ ዝሰገነ ዒልቦን ተክሊ በለስን ይርከብ፡፡

ንገጽን ቆርበትን ዝኸውን ፍርያት ብጽቡቕ ኣቀራርባ ተቐሪቡ ኣሎ። እቲ ፍርያት ንእስነት ከም ዘስፋሕፍሕ ይንገር፡ ብድሕሪኡ ቀጠልያ ቆጽሊ ድማ ንጽባቐኡ ይውስኸሉ። እቲ ናይ ንጽህናን ጽባቐን ስምዒት የመሓላልፍ።

ሓደ ዓቢይ ዕንጨይቲ ብትኽክል ብሓያል መቑረጺ ማሽን ክቑረጽ ይረአ። እቲ ዕንጨይቲ ኣብ ሓጺናዊ ደገፍ ተደጊፉ፡ ብጐድኑ ድማ ዕንጨይቲ ዚበርቕ ምድሪቤት ይበርህ ኣሎ። ምሉእ ሓይልን ሓይልን ናይቲ ስራሕ ዝስምዓሉ ናይ ተመኩሮ ስምዒት ይህብ።

ኣብ ሰፊሕ ቦታ ዝተዘርግሐ ናይ ሰራዊት ሰልፊ እዩ። ብባነራት ዝተሸፈነ ሰራዊት ኣብ ሓደ ዓቢ ሜዳ ብኹርዓት ደው ኢሉ ሓይሊ እታ ሃገር ዘርኢ፤ ድሒሩ ኣብ ልዕሊ ሓደ ዓቢ ህንጻ ዝተዘርግሐ ባነርን ንጹር ብርሃን ሰማይን ናብ ሓደ ራእይ ይረኣዩ።

ኣብ ዓበይቲ ከተማታት ንመናእሰይ መዘናግዒ ተሓስቦም ዝተፈላለዩ መናፈሲ ቦታታት ማለት መዘናግዒ ቦታታት በበዝሒ ክስርሑ ኣለዎም። ከምዚኦም ዝበሉ መዘናግዒ ቦታታት ሰባት ብጣዕሚ ይፈትዉ እዮም።

ሓደ ዓቢይ ፋብሪካ ኣብ ልዕሊ ልዑል ኣኽራን ኮፍ ኢሉ ይርከብ። ምስ ጽባቐ እቲ እምባ ዝተሓዋወሰ ኢንዱስትርያውን ተፈጥሮኣውን ፍልጠት፤ ንኣቀራርባ ዕብየትን ሕርሻን ዘርኢ ኣረኣእያ።

ካብ ዝመልኣ ካሻ ናብ ዓብይ ከሳ ዝግልበጥ ዘሎ ድንሽ እዩ፡ናይቲ ዝግልብጥ ዘሎ ሰብ ሓንቲ ኢዱ ንኡሽተይ ትረኣይ ኣላ ኣብ ዕዳጋ ንኽሽየጥ እዩ ተቐሪቡ ።

ገዛታት ምስመካበቢዩኡ ይረኣይ ኣሎ ሓደ ደብሪን ኣብ ጎድኑ ድማ መረባዕ እንሄ ኣብቲ ውሽጢ መረባ ዕምበባ ዘለዎ ተኽሊ ኣሎ፡ ብደገ ድማ ብዙሕ ዃናታት ስለዘሎ ዑና መሲሉ ።

እዚ ኣብ ኢትዮጵያ ዝርከብ ቃላይ እንትከውን እዚ ቃላይ ወስንወሰኑ ብጣዓሚ ደስ ዝብል ድር ወይ ኣግራብ ዝበቀለ ኮይኑ ብደንብ እደፈሰሰ ይርእ ከም ዘሎ ኮይኑ ቃላይ ብመሰረቱ ንኤለትርክ ሓይሊ ዝውዕል መካኑ እዩ።

ኣቢሲንያ ዝበሃል መድሓኒት ቤት ይርአ ኣሎ፡፡ መድሓኒት ቤታት ብበዓል ሞያ ጥዕና ንዝተኣዘዘ መድሓኒት ዝሸጡ እዮም፡፡ እዞም ትካላት ባዕሎም መርሚሮም መድሓኒት ኣይእዝዙን፡፡

እዚ ኣብ ሓደ ዓቢይ ከውሒ ዝተዘርግሐ ዝተሰብረ ገረብ ከም ምልክት ግዜ ደው ኢሉ ይረአ ኣሎ። እቲ ቀጠልያ ቆጽሊ ብሰላም ኣብ ዙርያኣ ተዘርጊሑ ይረአ ኣሎ። ኣብ ታሕቲ ድምጺ ኣልቦዛንታ ተፈጥሮ ይረአ። ተፈጥሮኣዊ ጽባቐ ናይቲ ከባቢ ግን ብንጹር ይርአ።

መጋዝ ይብሃል ዝተፈላለዩ ናይ ገዛ ኣቁሑት ካብ ዕንጨይቲ ካብ ዝስርሑ ዓራትን ወንበርት ጣውላን መክተፍንመውቀጢ ቡናን ዝኣመሳሰሉ ንምስራሕ ቅርፂ ንምስትክክል ንጥቅመሉ።

ኣብ ማእከል ኣኽራናት መስተንክር ቅርጺ ዘለዎ ግርማዊ ቤተክርስትያን ኮፍ ኢሉ ኣሎ። ሕብራዊ ስነ ህንጻኣ መንፈሳዊ ርግኣት ዝፈጥር ስምዒት ይለዓዓል፣ ኣብ ከባቢኡ ብትሑት ብርሃን ዝተሸፈነ ሓምላይ ድማ ነቲ ሰላማዊ ሃዋህው ይውስኸሉ።

ብብርሃን ዝተቐብአ በሪኽ እምባን ሕብርታት ዝመልአ ጫካን ይረአ። ኣብ ማእከል ብርሃን ይበርህ፣ ንርግኣት ናይቲ ጫፍ እምባ ዘንጸባርቕ፣ ኣብ ታሕቲ ድማ ጸብጻብ ዜና ተለቪዥን ንዋጋ ሰላማዊ ስጉምቲ ይውስኸሉ።

ፍሉይ ህንፃ ቤተ ክርስቲያን ይርአ ኣሎ፡፡ እዚ ቤተ ክርስቲያን ታሪካዊ ዝመስል ስርሓት ዘለዎ እዩ፡፡ ብሓቂ ኪነ ህንፅኡ ደስ በሃሊ እዩ፡፡

ኣብ ትሕቲ እቲ ንጹር ሰማይ፡ ብሓጺናዊ ቅንጥብጣብን ገመዳትን ብጥንቃቐ ዝተደገፈ ነዊሕ ታሪኻዊ ሓወልቲ ደው ኢሉ ኣሎ። ኣብ ኣካላቱ ዝተቐርጸ ቅርጽታት ንዕቤት ታሪኽ የዘኻኽረና። ኣብ ዙርያኡ ኣብ ዝርከብ ሳዕሪ ዝበዝሖ መሬት ንኣሽቱ ሓወልትታት እምኒ ተዘርጊሖም ኣለዉ።

እዚ ዒላ ክቢ ቅርጺ ዘለዎ ኮይኑ፡ መንደቕ ብጥንቃቐ ብዝተሰርዐ ተፈጥሮኣዊ ኣእማን ዝተሰርሐ እዩ። ኣብ ዙርኡ ዘሎ ከባቢ ደረቕን ኣኻውሕ ዝበዝሖን ኮይኑ፡ ብድሕሪት ገለ ቁጥቋጥ ይርአ። ማይ ንምርካብ ዝውዕል ባህላዊ፡ ብኢድ ዝተሰርሐ ምንጪ ማይ ዘርኢ እዩ።

ኣብ ሸልፍ ከእ እኒ ቆስጣ፣ ካብሎ፣ ካሮት፣ ሽጉርቲ ዝኣምሰሉ ኣትክልትታት ተደርዲሮም ኣለዉ፡፡ እዚ መደርደሪ ሰሓቢ ካብ ምዃኑ ብተወሳኺ ነቲ ዝድለ ብቐሊሉ ንምልዓል ይሕግዝ፡፡

ግመል ኣብ ቆላማ ከባቢታት በበዝሒ እንትርከቡ ንከባቢ ክልተ ሰሙንን ልዕሊኡን ማይ ዘይሰተየ ናይ ምፅናሕ ተኽእሎ ኣለዎም። ግመል ኣብ ሓደ ሓደ ከባቢታት ንምግብነት ይጥቀምሎም።

እዚ ባህላዊ ስልማት እዚ “ወርቃዊ ጽባቐ” ዝብል ስምዒት የለዓዕል። ስድራቤታዊ ውርሻን ካብ ወለዶ ናብ ወለዶ ዝመሓላለፍ ምልክት መንነት ስለዝኾነ ዓሚቕ ትርጉም ኣለዎ። ብሓፈሻ እቲ ስልማት ብ“ባህላዊ ግርማ” ዝተሰለመ እዩ።

ኣብ ወሰን ቃላይ ኣብ ዘሎ ለምለም ቦታ ምስ ቤተሰቦም ዝዘናግዑ ሰባት ኣለዉ፡፡ ከምዚ ዓይነት ልምዲ ደስ በሃሊ እዩ፡፡ ናይ ቤተሰብ ፍቕሪ ዘደልድል እዩ፡፡

እቶም ኣኽራናትን ዝተፈላለዩ ኣኻውሕ ዝበዝሖም ስንጥቆታትን ብተፈጥሮኣዊ ጽባቐ ዝተመልኡ ኮይኖም፡ ተስፋ ዝህብን መስተንክርን ትርኢት ይህቡ። ብመንጎ ኣኽራን ዘሎ ቀጠልያ መሬት ህያው ኮይኑ ክረአ እንከሎ፡ ኣብ ላዕሊ ድማ ሰማይ ደበናታት ዝዘርግሑ መሲሉ ስቕ ኢሉ ዝንቀሳቐስ ይመስል።

አሰኒ! ቀይሕ ሕብሪ ዘለዎ ካሮትን ጎመንን በቢጥማር ጠጠው ኢሎም ይርከቡ፡፡ ምስ እዚ ሓመደዋይ ሕብሪ ዘለዎ ቅንጥሻራ ዝብሃል አብሲልካ ዝብላዕ ተክሊ እውን ይርከብ፡፡ ሓምለዋይ ሕብሪ ዘለዎ ቆስጣ እውን ምስኦም ይርከብ፡፡

ካሜራ ትብሃል ካብ ናይ ቴክኖሎጂ ፍርያት ዝኮነት እያ። ንደቂ ሰባት ድማ ካብ ናይ ቀደም ግዝያት ጀሚራ ናይ መስታወሻ ዝኮውን ፎቶ ንምልዓል ትጠቅም።

እዚ ሎጎ ናይ ኣኮ ቡን እዩ። እዚ ኣርማ እዚ ናይ ኢትዮጵያ ባህልን ቅርሲ ቡንን ዘንጸባርቕ ኮይኑ፡ ምልክት ልምድን ጽሬትን እውን እዩ።

ኢትዮ ቴሌኮም ኣብ ኢትዮጵያ ካብ ዝርከቡ ነዊሕ ዕድመ ዘለዎም ናይ መንግስቲ ትካላት ሓደ እንትኾውን ንኣስታት 130 ዓመታት ብፅፈትን ብቅልጥፍናን እናገልገለ ይርከብ።

ናይ ሓደ ትካል መስታወቕያ ወይ ድማ ናይ ምፍላጥ ስራሕ እዩም ዝሰርሑ ዘለዉ ፡ እቲ ትካል ገና ኣብ ምስረታ ዘሎ ይመስለኒ ።

ኣብየት! ኣብየት! ውሕልና ኣሰራርሓ እንቋቆሖ ፍርፍር ፤ ከይበሰለ ጉዕን ኮሚደረን ገይረን ኣብ ቦፌ ተዳልዩ ኣሎ ። ከምዙይ ዝበለ ምግቢ ድማ ከይበላዓካዮ ብምርኣይ ትፀግብ።

እዚ ከባቢ ብእፅዋት ዝማዕረገ እዩ፡፡ በዚ ከባቢ ክትሓልፍ ደስ ዝብል እዩ፡፡ እንተደኺሙካ እውን ተፀጊዕኻ ተዕርፈሉ ዕድል ኣለካ፡፡ ምኽንያቱም እቲ ከባቢ ናይ እፅዋት ፅላል ኣለዎ፡፡

እዚ ናይ ዘመን ባንኪ መፋለጢ ቦርድ እዩ፡፡ ኣብቲ ቦርድ ዝነበረ ምስሊ ግን ሓሲሲ እዩ፡፡ ግድም ዳግም ሕድሳት ዘድልዮ እዩ ፡፡

እዚ ጀነራል እዚ ናይ ኢትዮጵያ ጀነራል እንትኮን እዚ ጀነራል ቡዙሕ ዓመት ኣብ ምግዳል ዝነበረ ጀነራል እዩ። እዚ ጀነራል እዚ ብኢትዮጵያ እውን ተፈላጢ ሰብ እዩ።

ኣብዚ ብጸሓይ ዝረገፈ ጽርግያ ዓበይቲ ኣግራብ ጽላል ይህቡ። ኣብ ወሰን ጽርግያ ድማ ብቐጠልያ መንበር ዝተሰለመ ቤት ምግቢ ኣሎ። ኣብ ልዕሊኡ ብድሙቕ ዝተቐብአ ምልክት ኣሎ፣ ስእሊ ምግብን ምልክታት እንስሳን ኣለዎ። ኣብ ትሕቲ ኣግራብ ስቕ ኢሉ ዝረአ ተፈጥሮኣዊ ጽባቐ እዩ።

ኣብ ቅድሚ እንዳ ሓረስታይ ሰለስተ ፅቡቕ ክዳውንቲ ዝተኸድኑ ሰባት ደው ይብሉ። ሓደ ካብኣቶም ሓንቲ ጓል ሒዙ ይኸይድ፣ ነፍሲ ወከፎም ድማ መንፈስ ፍቕርን ምክብባርን ነቲ ካልእ የርእዩ። ቅልልነትን ንብዓት ዝመልኦ ጽባቐን ህይወት ገጠር ዝተመንጠለ ድማ ይመስል።

እዚ ካብ ፕላስቲክ ወይ ጎማ ዝተሰርሐ ኮይኑ እዚ ናይ ሎሚን መፅሞቂ ክንጥቀመሉ ንክእል ኢና። እዚ ማፅሞቂ ካብ ብኢድና እንፀሙቕ በዚ ክንፀሙቕ ይምረፅ።

ኣብ ወሰን ጽርግያ ጻዕዳ ናይ ጽዕነት መኪና ደው ኢላ ኣላ። ብድሕሪኡ ቀይሕን ሰማያውን ቆርቆሮ ሶዳ ብጽፉፍ ተደራሪቡ ኣሎ። ኣብ ጥቓኣ ኦም ስየ ደው ኢላ ኣላ፡ ኩሉ በቲ ብሕብርታት ሰማይ ለይቲ ዝተመልአ ሰሙናዊ ህድኣት ህይወት ይበርህ።

እቶም ቀጫጩ ዝተደራረቡ ባህላዊ ባኒታት፡ ብጽሩይን ጽፉፍን ኣገባብ እዮም ዝቐርቡ። ኣብ ልዕሊኡ ዘሎ ቀይሕ ባኒ ነቲ ሃዋህው ዘብርህ ፍንጭሕ ዝበለ ገዛውነት ይውስኸሉ። እቲ ቦታ ብባህሊ ዝተመልአ ናይ ውዑይነትን ዕድልን ስምዒት ዘንጸባርቕ እዩ።

ካብ ሓመድ ዝተሰርሐ ናይ ዝተፈላለዩ ዓይነት ፈጠራ ዕትሮን ጀበናን ስራሕቲ ደቂ ኣንስትዮ ኣብ መሬት ዘርጊሐን ሓመድ እውን ኣብ ሰፊሕ መሬት ንሪኦ ኣለና ።

ብኣሽሓት ዝቑጸሩ ሰባት ዝተመልአ ዓብይ መርሃ ግብሪ ይርአ። ኣብ ማእከል ክልተ መንእሰያት ብዓቢ ሓይሊ ተሰማሚዖም ክቃለሱ ይረኣዩ። ሓይሊ ናይ ምሕታት መንፈስን ናጽነት ናይቲ ጉጅለን ኣብ ኩሉ ቦታ ይስመዓካ፤ ብዙሕ ህዝቢ ተኣኪቡ ነቲ ውዑይ ንጥፈታት የንጸባርቕ።

ፍርስርስ ዝበለ ናይ ህንፃ መሰረተ ቅርፂ ይርአ ኣሎ፡፡ እዚ መሰት እዚ ቦታ ብዘመኑ ፍሉይ ዓይነት ኪነ ህንፃ ዝነበሮ ምዃኑ እሙን እዩ፡፡ "ሕልፈት ያ ዘይፈልጥስ ዑና እንዳ ኣቡኡ ኣርእዮ" ዝብልዎ ከምዚ እዩ፡፡

እዚ ሓሳዊ መራሒ ይባሃል ኣብ ሓፂር መዓልቲ ክተሓዘልና ንደሊ ኢና። ካብ ሓደ ጎረቤት ሓንቲ ጥይር ኣይተለዋወጥናን ከዓ ይብል። እዚ ሓሳዊ ንትግራይ ደኣ ብምንታይ እዩጀኖሳይድ ፈፂምሉ?

ኣሰይ ብጣዕሚ ደስ ዝብል ቤት ትምህርቲ ብሰማያዊን ስሚንቶን ሕብሪ ዘለዎኦ ኮይኑ፥ ዕሾክ ኣድጊ ዝበሃል ተክሊ ቆጻልን ብጫን ሕብሪ ዘለዎም ኣብ ሓመደዋይድሕረ ባይታ ይርከቡ። ፅብቅቲ ቤት ትምህርቲ እያ።

ሓደ ህንጻን ኣብ ቅድሚኡ ዘሎ ደረጃታትን ይርአ። ሰባት ኣብ ደረጃታት ኮፍ ኢሎም ወይ ደው ኢሎም ኣለዉ። ኣብ ዕንጨይቲ ዕንጨይቲ ምልክታ ተለጢፉ ኣሎ። ሰባት ኣብ ናይ ሓባር ቦታ ዝራኸብሉ ወይ ዝዘናግዑሉ ኩነታት ዘርኢ እዩ።

ኣብ እዝኒ ተንጠልጢሉ ዘሎ ቀጢን ወርቃዊ መንጠልጠሊ ቀሊል ጽባቐ የንጸባርቕ። ካብ ማእከል እቲ ተንጠልጣሊ ብርሃን ዝበርህ ክሪስታል ዝተወሰነ ናይ ተስፋን ምቕላልን ስምዒት ይህብ።

እዚ ኣብ ከባቢትግራይ ዝርከብ እንትከውን ባህላዊ ክዳውንት እንትከውን ብኣብዛሓ ፃዕዳ ክዳውንት ባንብላታት ተከዲነኖኡ መፍለጥ ንዝተፈላላዩ ምርዓ ጉዳያት ዝክደን እንትከውን ናይ መሻየጥ ሽቅ እዩ።

እዚ ዝተመልአ ብርጭቆ ቢራ ዝሓዛ ኣእዳው ይረኣ ኣለዋ። እዚኣተን ድማ ብቐረባ ዝተታሕዛ እየን ።ወርቃዊ ሕብሪ ዝተመልአ መነጽር፡ ከም ምልክት ሓጎስ ዝገልጽ እዩ። ዋጋ ህይወት ኣብ ብርሃን ብሓንሳብ ይርአ።

እውይ! ደስ ክብል ፣ኣብ ዓዲግራት ካብ ብበዝሒ ካብ ርከብ ተክሊ ሓደ ዝኮነ በለስ እዩ። በለስ ኣብ እዋን ክረምቲ ማይ ክወቅዕ እንተሎ ዝብላዕ ዓይነት ተክሊ እዩ። በለ

ናይ ስድስት ኪሎ ኣጥቢያ የእግዚኣብሔር ጉባኤ ቤተ ክርስቲያን ናይ ዝበሃል ተቋም መፋለጢ ታፔላ ይርአ ኣሎ፡፡ ሕድ ሕድ ትካል ብዝልጦፎ ታፔላ ከተማታት ንዓይኒ ብዘኽፍእ መልክዑ እንዳተጨናነቁ እዮም፡፡

ብፍሉይ ዲዛይን ዝተሰርሐ፣ ፋውንተይን ዘለዎ፣ ግቡእ ብርሃን ዝረአዮ፣ ብምልኩዓት እፅዋት ሳዕርን ዝመልክዐ ቦታ ይርአ ኣሎ፡፡ እዚ ኣዝዩ ደስ ዝብል ቦታ እዩ፡፡

ሓንቲ በዓልቲ ሞያ ሕክምና ኣብ ሕክምናዊ ስራሕ ተሰማሪዋ ኣላ፡፡ ንኣፋ ብማስክ ንኢዳ ድማ ብጓንት ሸፊና ኣላ፡፡ እዚ ድማ ምስ ሕማም ዘምፅኡ ነገራት ንዝህሉ ንኽክእ ይከላኸል፡፡

“ጻዕዳ ሩዝ” ካብ መዳበርያ ሩዝ ናብ መቕድሒ ዕንጨይቲ ይፈስስ። *ብልጽግናን ዕግበትን” ዝብል ስምዒት ይፈጥር።** ሩዝ ኣብ ብዙሓት ባህልታት ቀንዲ ምግቢ ኮይኑ፡ ብዝሕን ምግቢን እዩ። እቲ እኽሊ ስምዒት ቀውዒን ብልጽግናን ዘንጸባርቕ እዩ።

ብፈረስ እትስሓብ ዓረብያ ኣብ ሓደ ቀሊል ጐደና ከተማ፡ ዕንጨይቲ ጽዒና ክትንቀሳቐስ ትርአ። ብጐድኒ ድማ ሕብራዊ ገዛውቲ ኣብ ፍሉጥን ጽምው ዝበለን ሃዋህው ደው ኢሎም ኣለዉ። ናይቲ ዕለት ዋዛን ስምዒት ናይቲ ክቡር መዓልታትን ይርአ።

ሰለስተ ሕጉሳት መንእሰያት ደቂ ኣንስትዮ፡ብሕብሪ ፈለግ ኣባይ ዝተሰለመ ባህላዊ ቀይሕን ጻዕዳን ክዳን ተኸዲነን ደው ኢለን ኣለዋ። ዕንበባ ቆጽልን በርበረን ኣብ ኢዶም ሒዞም፡ እቲ ባህላዊ ዝናብ ዝመልአ በዓል ርኡይ እዩ። እቲ ኣየር ብሓጐስን ምንቅስቓስን ይመልእ እዩ።

ናይ ቢራ ጥርሙዝ ሜታ ቢራ ዝብል ኣርማብፀሊምን ቀይሕን ሕብሪ ዝተፃሓፈ ዝተለጠፈሉ ቢራ ኣብ ብርጭቆ ቢራ ተመሊእዎ ኣብ ጥረቤዛ ተቀሚጡ ኣሎ ።

እዚ ኣብ ሓደ ድኳን ንምርኢት ዝቐረቡ ብጽፉፍ ዝተሰርዑ ሳጹናት ምግቢ ህጻናት ዘርኢ እዩ። ንህጻናት ዝኸውን ጥዕና ዘለዎ ምግቢ “ሰሪፋም ቤቢ ሲርያል ዊዝ ሚልክ”ብቐይሕን ብጫን ኣብ መደርደሪ ተቐሚጡ ኣሎ። ብስርናይን ሶያን ዝተሰርሐ መስርዕ እኽሊ ዘዘናግዕ ትርኢት እዩ።

ናይ ብሓቂ ሓያል በላዒ ነብሪ ኣብ ሳዕሪ ደው ኢሉ ይርከብ። ጸሊምን ጻዕዳን ነጠብጣብ ዘለዎ ቆርበታ ጽባቐ ዘንጸባርቕ ኮይኑ፡ ኣጠማምታኣ ግን ጨካንን ብሃዳናይ ጥርጣረ ዝመልአን እዩ።

እዚ ናይ ኣውሊዕ ቕብዓት ወይ ዘይቲ ይበሃል ብዙሕ ጠቕሚ ከምዘለዎ ብዙሓት ሰብ ሞያ ተመራመርቲ እንትገልፁ ይስማዕ እዩ ፡ እንተደሊኻ ንብልዒ እንተደሊኻ ንምቕባእ ይኸውን ።

ኣብ ወሰን መገዲ ኣስቤዛ ኽሽየጥ ተዘርጊሑ ኣሎ ፡ ግን ብዙሕ ኣስቤዛ አይተዘርገሓን ከን እኒ ለሚን ፣ ጉዕ እዩ፡ ኣብቲ ጥቐኡ ግን ካሊእ ናይ ሸቐጥ ቦታ ዘሎ ይመስል ።

ኣብ ሓደ እንዳ መስተ ቡዙሓት ጣውላታትን ወንበራትን ይርከቡ። እዚ እንዳ መስተ ዓበይቲ ጣውላታትን ሓምለዎት ተክሊታትን ኣለው። ኣብቲ ጣውላታት ማእከል ሶፍት ይርከብ። ኣብየት ዘብል እንዳ መስተ እዩ። ብጣዕሞ ደስ በሃ።

ልዑልን ሕብራዊን ተፈጥሮኣዊ እምባ ይቕልቀል ኣሎ። ጫፍ እቲ እምባ ቀጢንን ደፋርን ክኸውን ከሎ፡ ኣብ ታሕቲ ድማ ሕብራዊ ተኽልታት ብጽፉፍ ክዓብዩ ይረኣዩ። ማዕረ ማዕሪኡ ድማ እቲ ፍንጣጣ ንጹህ ሰማያዊ ሰላም ስምዒት የቕርብ።

እዛ ማሽን ናይ ኦይል ሊብያ ናይ ነዳዲ መሸጢት እያ፡፡ እዛ ማሽን ናይ ዝተቀድሐ ነዳዲ መጠንን ዋጋን ተርእየና ዘመናዊት ማሽን እያ፡፡

ዋው ደስ ዝብል ኣእምሮካ ዝሕድስ ቦታ ነዋሕቲ ተክልታትን ሓፀርቲ ተክልታት ዝሓዘን ካብቶም እንስሳ ዘገዳም ካብ ዝብሃሉ ሓደ ዝኮኑ እንስስ እንታይ ይብሃሉ?

ኣብ ክልተ ዓይነት መትሓዚ ወይ ድማ ካሳ እናተባህለ ዝፍለጥ መትሓዚ ኣስቤዛ ዘለዉ ንወዲሰብ ጠቀምትን ወሰንትን ዝኾኑ ዓይነት ተክልታት ንዓዳጊ ብዝጠልብ ኣቀማምጣ ናብ ዕዳጋ ቀሪቦም፡፡

እዚ ምስሊ ኣስቲ ሰንተር ኮይኑ C++ ዝባሃል ናይ ኤሌክትሪኒክስ መሳርሒ ዘርኢ ዳታ እንትኮን C++ ድማ ብኢንፎርሜሽን ቴክኖሎጂ ዝተማሃ እዩ ዝሰርሖ።

ጽሩይን ዝተወደበን ናይ ስራሕ ቦታ ኮይኑ ኣብ ጎድኑ ናይ ቤት ጽሕፈት መንበርን ናይ ኮምፒተር ጠረጴዛን ኣለዎ። ብሓጺሩ እዚ ቦታ እቲ መቐመጢ ድሕሪትን መቐመጢ ርእስን ካብ መትረብ ዝተሰርሐ ምዃኑ፡ ተጠቃሚ ምቹእን ንፋስ ዝኣትዎን ምዃኑ የረጋግጽ። ውድብ፥

ኣብ ጎደና ከተማ ዓባይ ናይ ማይ መኪና ደው ኢላ ትረአ። ክልተ ሰባት ኣብ ወሰን ጽርግያ ደው ኢሎም ኣብታ ናይ ጽዕነት መኪና ዝሰርሑ ተኽሊ ዘስትዩ በቲ ትቦ ናይታ መኪናይመስሉ። እቲ መዓልታዊ ንጥፈታትን ምምልላስን ብህያው ቅዲ ዝተቐረጸ እዩ።

ብብዙሕ ዕምባባታት ዝተሸፈነ ኦም ኣቮካዶ ይርአ። እቲ ልቢ ዝትንክፍን ስቡሕን ፍረታት ኣብ መንጎ ቆጽሊ ይንጠልጠል፤ እቲ ትርኢት ቀጠልያ ጽባቐ የንጸባርቕ።

እዛ ትርአ ዘላ ባንዲራ ናይ ቤንሻንጉል ጉምዝ ባንዲራ እያ፡፡ ናይ ክልላት ባንዲራ ካብ ምንታይ ታሪካዊ መሰረት ከምዚ ኢለን ኣብ ሓደ እዋን ክፍጠራ ክኢለን ዝብል መልሲ የድልዮ እዩ፡፡

እዚ መናድቕ ብሕብራዊ ስእልታት ሙዚቃን ስነጥበብን ተሰሊሙ ኣሎ። ኣብ ማእከል ድማ “ክለብ” ዝብል ቃል ዘለዎ መእተዊ ኣሎ ኣብ ቅድሚ እቲ መእተዊ ደው ኢሉ ዘሎ ጸሊም ሱፍ ቆቢዕን ዝለበሰ ሰብኣይ ኣሎ። እቲ ከባቢ ብሙዚቃን ስነጥበብን ዝተመልአ መዘናግዒ ቦታእዩ።

ሓንቲ ንእሽቶ ጓል ኣብ ሕቖኣ ቦርሳ ማይ ሒዛ ኣብ ጠውዮም ዝኸዱ መንገዲ ትኸይድ። ኣዒንታ ብሕውስዋስ ድኻምን ጽንዓትን ዝመልኣ እየን፤ ቃልሲ ህይወት ድማ ስቕ ኢሉ ይንገር። ብንጹር ትዕግስትን ጽንዓትን ኣብ ንኡስ ዕድመ ኣብ ህይወት ዘጋጥም ጸገማትን ይምህር።

እዚ ኣብ ጽሩይ መዓልቲ፡ ብብዙሓት ኣግራብን ቀጠልያ ቆጽልን ኣብ ዝተሸፈነ ተፈጥሮኣዊ ቦታ ንእሽቶ ድኳን ዘርኢ እዩ። ኣብ ትሕቲ ጽላል ኣግራብ ጻዕዳ መንደቕ ዘለዎ፡ሕብራዊ ምልክት ዘለዎ ንእሽቶ ድኳን፡ ሓጎስ ህይወት ዘርኢ እዩ፤ ምስ ብርሃንን ተፈጥሮኣዊ ጽባቐን ዝተሓዋወሰ እዩ።

እዚ ብቀይሕ ፕላስቲክ ጎማ ኣብ ቅድሚ ግራጭ መንደቕ ደው ኢሉ ኣሎ፤ ቅርጹ፡ ኣብ ታሕቲ ንጹር፡ኣብ ላዕሊ ድማ ንእሽቶ መኽፈቲ ዘለዎ፡ ብቐሊል ጽባቐ ይረአ ኣሎ። ኣብ ላዕሊ ውሑድ ምድቃቕ ሓመድ ኣብ መንደቕ ድማ ተፈጥሮኣዊ ምብስባስ ይራኣዩ ኣለው።

እዚ ጽሩይን ቀሊልን ኣቀማምጣ ቤት ጽሕፈት ይረአ ኣሎ። ኣብ ማእከል ጸሊም ናይ ቤት ጽሕፈት መንበር ኮይኑ፡ ብሓጺናዊ መሰረትን ተንቀሳቐስቲ ጎማታትን ዝተደገፈ እዩ። እቲ ቦታ ብድሙቕ ብርሃንን ቀሊል ዲዛይንን ዝተመልአ እዩ።

እዚ ኣብ ቅድሚ ሓደ ቢዝነስ ምልክት ዳማ ሃውስን ባንኪ ኣዋሽን ብተቐባሊ መንገዲ ተቐሚጦም ኣለዉ፤ ቀጠልያ ተኽልታትን ኤቲኤምን ኣብ ቅድሚት ይረኣዩ። ብድሕሪት ተፈጥሮኣዊ ቆጽሊ ኣግራብ ጽቡቕ ሕብሪ ኣለዎ።

ኣብ ገጠራትን ከተማን ባህላዊ ናይ ደገ ዕዳጋ እዩ። እቲ ዕዳጋ ኣብ ደረቕ ሲሚንቶ ወይ መሬት ዝካየድ ኮይኑ፡ ንህይወት ገጠርን ጻዕርን ባህላዊ ሃዋህውን ዘንጸባርቕ ኮይኑ፡ ህያውን ግብራውን ስምዒት መዓልታዊ ህይወት ዘመሓላልፍ እዩ።

እዚ መእተዊ "ቀመር ፋሽን" ዝበሃል ድኳን ክዳውንቲ ዘርኢ ኮይኑ፡ ኣብ ቅድሚት ዝተፈላለዩ ክዳውንቲ ኣብ ማኔኪን ተቐሚጦም ኣለዉ። ቅድሚት እቲ ድኳን ብብርጭቆን ጻዕዳ ብረት ዝተሸፈነ እዩ። ኣቀማምጣ ናይቲ ድኳን ውቁብን ፋሽንን ኮይኑ፡ ንግዲ ድማ ህያው ይመስል።

እዚ ኣብ ጽላሎት ጫካ ህጻናት ምንጪ ህይወት ይደልዩ ኣለው። ኣብ ሓንቲ ንእሽቶ ዓይኒ ማይ፡ ሓንቲ ኢድ ንሓንቲ ዓባይ ብጫ ጀሪካን ብተስፋ ትመልኣ። ኣብ መንጎ እምንን ገረብን፡ ጽባቐ ተፈጥሮን ጻዕሪ ህይወትን ኣብ ሓደ ትርኢት ይእከብ።

ሓሙሽተ ጥርሙዝ ጻዕዳ ወይኒ ካስተል ኣካስያ ኣብ መደርደሪ ብተኸታታሊ ደው ኢሎም ኣለዉ። ነፍሲ ወከፍ ጥርሙዝ ወርቃዊ ጻዕዳ ወይኒ ዝሓዘ ኮይኑ፡ ኣብ ኢትዮጵያ ዝርከብ ፋብሪካ ወይኒ ካስተል ዝፍጠር ልኡም ምቁር ጻዕዳ ወይኒ እዩ።

ዝተቐብአ ናይ ኢትዮጵያ መሳርሒ ሙዚቃ “መሶብ” ብቆሎ ዝተመልአ እዩ። ካብ ዕንጨይትን ቀለምን ዝተሰርሐ እዛ መሶብ ባህላዊ ጽባቐን ባህላዊ ብሉጽነትን ኢትዮጵያውያን ኣቦታት ዘንጸባርቕ እያ። ምትእትታው ቡን ምልክት ሓጎስን ምክብባርን እዩ።

ኣብዚ ዘሎ መፋለጢ ናይ ኣፀደ ህፃናት ፊደል ዝብል ኮይኑ ናይ ህፃውቲ መምሀሪን መውዓሊን እዩ። መፋለጢ ምጥቃም ብጣዕሚ ብጣዕሚ እዩ። ዝጠቅም ምክንያቱ እትሰርሖም ስራሕቲ ናበ ተገልጋላይ መፍላጥ እዩ።

ጽዑቕ ንግዳዊ ከባቢን መዓልታዊ ንጥፈታትን ዘርኢ እዩ። ዝተፈላለዩ ንግዳዊ ምልክታትን ተሽከርከርትን ምህላዎም ድማ ህያው ምንቅስቓስ እታ ከተማ ዘመልክት ኮይኑ ብቐንዱ ድኳናት ክፍልታት መካይን ዝርከባሉ ክፋል ናይቲ ህንጻ ዘርኢ እውን እዩ።

ሓንቲ ኣደ ንውላዳ ኣብ ሕቑፋ ሒዛ ኣብ መሬት ስቕ ኢላ ኮፍ ኢላ ትርአ። ብሕብራዊ ኣራንሺ ጨርቅታትን ልሙዳት ድኳናት ዕዳጋን ተኸቢባ ኣላ። እዚ ቦታ እዚ ውዑይን ስድራቤታዊ ዝመስልን ስምዒት የቕርብ፤ ኣደነት ዝበለጸ ሰላም የንጸባርቕ።

ክልተ ደብሪ ህንጻ ኣብ ህንጸት ዝርከብ ኮይኑ፡ ታሕተዋይ ደርቢ ብብሎኮታት ዝህነጽ እዩ። ሓድሽ ህንጻ ይህነጽ ከምዘሎ ዘመልክት ኮይኑ፡ ንመጻኢ ዕብየትን ምምሕያሽን ቃል ዝኣቱ ይመስል፡፡

እዚ ቀጠልያ ቆጽሊ ኣብ መሬት ብጽፉፍ ቅርጺ ተዘርጊሑ ኣሎ። ኣብ ማእከል ድማ ሓደ ዓቢ ቆጽሊ ይረአ ኣሎ። ኣብ ዙርያኡ ድማ ቀጠንቲን ነዊሕን ቆጽሊ ብመስመር ይተኣሳሰሩ። ኣብ መሬት ውሑድ ምድቃቕ ሓመድን ተፈጥሮኣዊ ምፍጣርን ይረኣይ ኣለው።

ካብ በሪኽ ቦታ ዝወደቐት ዒላ ማይ ብሓይሊ ክትትኩስ ትረአ። ኣብ ቅድሚኡ ዘለዉ ልቢ ዝትንክፉ ናይ ቅድሚት ተኽልታት ነቲ ብሓምላይነቶም ዝተመልአ ሓጐስ ይውስኹሉ። ተፈጥሮኣዊ ጽባቐን ድምጺ ነፍሲ ዝህብ ነጠብጣብ ዝናብን ዝስማዕ ተስፋ ዘለዎ ቦታ እዩ።

ናይ ጨርቂ ቢልያርዶ (ፑል) ጠረጴዛ ይርአ ኣሎ። ኣብ ልዕሊኡ ምልክት በትሪን ገለ ኩዕሶታትን ፋሕ ኢሎም ኣለዉ። ንመዘናግዒ ጸወታ ድሉው ይመስል!

መጓሰ ኣፍሪቃውያን ሓራምዝ ኣብ ቆላታት ሳቫና ብሓባር ክጓዓዙ ይረኣዩ። እቲ መጓሰ ዓበይቲ ዓበይትን ንኣሽቱ ጤለ-በጊዕን ዝሓቖፈ ኮይኑ፡ ኩሎም ብሓደ መስመር ይኸዱ። እዚ ድማ ተፈጥሮኣዊ መነባብሮኦም ይሕብር። እቲ ስምዒት ተፈጥሮኣዊ፡ ግርማዊን እዩ።

አሰይ ምርፅቲ ምግቢ! ቀይሕ ስልሲ ብስጋ ደርሆ፣ ፃዕዳ ሽብሪ እንቋቁሖን ርጉኦን ብፃዕዳ እንጀራ አብ ፃዕዳ ቦፌ ተቀሚጦም አብ ሰማያዊ ድሕረ ባይታ ይርከቡ፡፡ አብ ጎኑ ከዓ ብሕብራዊ መዳበርያ ዝተሰፈየ ጊቦን መከምቢያን አብ ሰማያዊ ድሕረ ባይታ ይርከቡ፡፡

ኣብ ሓደ ድኳን ምርኢት ፍርያት ጽሬት ገዛን ውልቃውን ቀሪቦም ኣለው። እቲ ቀጠልያ ነገራት መሕጸቢ ሳእኒ ክኸውን ከሎ፡ እቲ ጸሊምን ጻዕዳን ቦታታት ድማ ሻምፖ ጸጉሪ እዩ። እዚ ምስሊ ጽሬትን ሓይልን እዩ።

ኣብዚ ናይ ገዛ እንስሳት መጉዓዝያ እንትከውን፤ እዞም መፅዕኛታት ድማ ኣግማል ይበሃሉ ። እዞም ኣግማል እዚኦም ልዕሊ 2ተ ኹንታል ተሸኪሞም እንዳተጓዓዓዙ እዮም። ግመል እቲ ዝዓበየ እንስሳ ገዛ እዩ፤ ግን ዋየ! ብሰብ ክጉተት እንተሎ ይገርመኒ።

ብስሚንቶን እምኒን ዝተሰርሐ ናይ ጥንቲ ቤተ ክርስትያን ቡዙሓት መሳኩትን ቅርፂን አለዎ፡፡ ብእምኒ ዝተነደቀ መካበብያ እውን አሎ፡፡ እዚ ናይ ጥንቲ ቤተ ክርስትያን ጎንደር ላሊቨላ ተባሂሉ ይፍለጥ፡፡ ብጣዕሚ ማራኪ ቤተ ክርስትያን እዩ፡፡ አነ’ውን ንክሪኦ ይምነ፡፡

ኣብቲ ሜዳ ካብ ጭቃን እምንን ዝተሰርሑ ውሕድ ዝበሉ ገዛውትን ሓምለዎት ተክልታትን ዝሓዘት ኣብ ርእሲ ገዛውቲ እውን ንእንስሳ ቀለብ ዝኸውን ሓሰር ወይ ቡቕቡቕ ዝበሃል ዓይነት ምግቢ እንስሳ ይርከብ፡፡

እዞኦም ኣብ ኣኽሱም ከተማ ካብ እምኒ ዝስርሑ ዝተፈላለየ ዲዛይን ዘለዎ ናይ ክሳድ መሳቕል እዮም፡፡ በፃሕቲ ዓዲ ኣኽሱም እንትመፁ ንመዘክር ዝዕድግዎም እዮም፡፡

ጀነራል ፃድቃን ገብረትንሳኤን ኣይተ ጌታቸው ረዳን ምስ ኣይተ ሬድዋን ሑሴን ብሓደ ይርአዩ ኣለዉ፡፡ እዚ ደስ በሃሊ ኩነታ ብውዕል ሰላም ፕሪቶርያ ዝተፈጥረ እዩ፡፡

ሽማግለታት ደቂ ተባዕትዮ ባህላዊ ጻዕዳ ክዳን ተኸዲኖም ብሓባር ኮፍ ኢሎም፣ ብባህላዊ መስተዬ እንትሰትዩን ዓሚቝ ስምዒት ምክብባር፡ ማሕበረሰብን ኣኽብሮትን ዘመሓላልፍ እዩ። ከምዚኦም ዝበሉ ምትእኽኻባት ኣብ ምፍታሕ ጎንፅታትን ኣብ ኢትዮጵያ ሰላም ኣብ ምምስራትን ልዑል ግደ ኣለዎም።

ጽቡቕ ጌሩ ዝተዳለወ ምግቢ እዩ፣ ምናልባት ቾለ ኩልቸ ዝበሃል ናይ ህንዲ ናይ ጎደና መግቢ እዩ። ካብ ቺክፒስን ዝተፈላለየ ቀመማትን ዝስራሕ ስልሲ ወይ እንቋቁሖ ብስልሲ ኮይኑ፡ ንባህላውን ሕቡብን ናይ ጎደና ምግቢ ዝውክል፣ ንዓይኒ ዘሐጉስን ሸውሃት ዘነቓቕሕን እዩ፡፡

እዚ እንሪኦ ዘለና ተክሊ ቅንጭብ ይባሃል። እዚ ቅንጭብ ክቁረፅ ከሎ ፃባ ዝመስል ፃዳ ይነትዕ። እዚ ሕዝና ገፅና ወይ ዓይንና እንተሒዝናዮ ብጣዕሚ ሓደገሻ እዩ ከቁስለና እውን ይክእል እዩ።

ህፃናት ዝሓዘት ኣዶ ናይ ማረት ዝበሃል ማሕበር ረድኤት ትግራይ ኣርማ እዩ፡፡ እዛ ህፃናት ሓዚላ ዘላ ኣዶ ንማረት ትውክል እዩ ዝመስለኒ፡፡

እዚ ኣብ ሓደ ድኳን ብጽፉፍ ዝተሰርዐ ዝተፈላለየ ኣቑሑት ዘርኢ እዩ። ኣብ ሓደ ድኳን ብቐይሕ መዳበርያታት ዝተመልአ ቀመማት፡ ስዒቡ ድማ ብጽፉፍ ዝተሰርዐ ኣቁሑት መሳርሒታት ብረትን። ናይ ሓረስታይ ኣረኣእያ ዘለዎ ደስ ዘብል ናይ ዕዳጋ ትርኢት።

ብሓጎስን ፍቕርን ዝተመልአት መዓልቲ መርዓ እያ እትገልጽ! እዞም መጻምድቲ ብሓባር ናብቲ ሓድሽ ህይወቶም ክጅምሩ ከለዉ ገጾም ብሓጎስ መሊኡ። ሰልፊ ናይ መርዓ መካይን ኣብ ጎደና ከተማ ይርአ። ኣብ ከባቢኦም ካልኦት ሰባትንውን ይረኣዩ።

ውሽጣዊ ትርኢት ናይ ሓደ ጥንታዊት ኢትዮጵያዊት ኦርቶዶክስ ተዋህዶ ቤተክርስትያን ዘርኢ እዩ። ሃብታም መንፈሳዊ ታሪኽ ዘለዎ ቅዱስ ቦታ ዘርኢ ኮይኑ ብጥንታዊ ስነ-ጥበብ ዝተሰለመ ኮይኑ፡ ናይ ቅሳነትን ታሪኻዊ ክብርን ስምዒት ይህበኒ፡፡

ብተፈጥሮኣውን ቀሊልን መንደቕ ዝተኸበበ ኣረጊት መዋቕር ገዛ ይርአ። እቲ ድሙቕ ኣራንሺ ጸሓይ ነቲ ገዛ ብሕብሪ የብርሆ፡ ህዱእን ገጠራውን ሃዋህው ይፈጥር። ብሓፈሻ እቲ ምስሊ ናይ ግዜ ዘይስምዖ ስምዒትን ምቕላል ህይወትን ይፈጥር።

ኣብዚ ናይ ገጠር መንደር ከባቢ ጆቶኒ ብብዝሒ ይርአያ ኣለዋ፡፡ ቆልዑ ድማ ከቢቦምወን ኣለዉ፡፡ ገሊኦም ይፃወቱ ገሊኦም ድማ ይርእዩ ኣለዉ፡፡ ናይቲ ቦታ ዝለዓለ መዘናግዒ እዚ እዩ ዝመስል፡፡

ዓለባ ዓዲ ተኸዲነን ብናይ ኢትዮጵያ ባንዴራ ዝተቐነታ ደቂ ኣንስትዮ ብጓንዴ ኣብ ማእገራ ዝገበረስ ጓል ኣነስተይቲ እናተመርሓ ንምምካት ዘለወን ድልውነት የርእያ ኣለዋ፡፡

ኣብዚ በዓል ክልተ ደብሪ ዝኾኑ ዓበይቲ ፅቡቓት ህንፃ ይርአዩ ኣለዉ፡፡ እዞም ህንፃታት ናይ ሓባር መንበሪ ገዛውቲ ዘለዉዎ ኮንደሚንየም ዝበሃሉ እዮም፡፡

ዋይ! ብጣዕሚ እዩ ዘፅልእ፦ ከምዚ ዓይነት ኣሰራርሓ ፀጉሪ ደቂ ኣንስትዮ ኣብ ናይ ሎሚ እኳ ከምዙይ ዝበለ ኣሰራርሓ የለን። እዚ ኣሰራርሓ ፀጉረ እዚ ድማ ቁንጪቁጮ ይብሃል።

እመሆይ መኽፈልቲ ይዕድላ ኣለዋ፡፡ እዚ ኩነታት ኣብ ዙርያ ቤተ ክርስትያን ልሙድ እዩ፡፡ ሰባት ድሕሪ ቅዳሴ እዚ መኽፈልቲ ይቐርብ እዩ፡፡ ተናፋቒ እዩ፡፡

ባህላዊ ባኒ ክቡብ ቅርጺ ዘለዎን ኣብ ላዕሊ ብዝተፈላለየ መንገዲ ዝተሸለመን ይመስል። ሕብሩ ቡናዊ ኮይኑ ዝተጠበሰ ክኸውን ይኽእል እዩ። እቲ ዳቦ ኣካል ናይ ምግቢ ባህሊ ክኸውን ይኽእል እዩ።

ናይ ክፍሊ ትርኢት ኮይኑ፡ ህጻናት ኣብ መንበርን ጠረጴዛን ኮፍ ኢሎም፡ ኣካል ናይ ሓደ ትምህርታዊ ንጥፈት ኮይኖም ዘርኢ እዩ። እቶም ቆልዑ ኣብ ህዱእ ናይ ትምህርቲ ሃዋህው ዘለዉ ይመስሉ እሞ ኣብ ትምህርቶም ከድህቡ ይጽዕሩ ኣለዉ።

ካብ ንደቂ ኣንስትዮ ንመጋየፂ ካብ ዝጥቀማሉ ሓደ ዝኮነ ናይ ደቂ ኣንስትዮ ፀጉሪ መስርሒ እዩ። ብዝተፈላለየ ዓይነት ፀጉረን ዝስርሓሉ ዝመላከዓሉ ቦታ እዩ።

እሰይ ሽኮሪና! ሓንቲ ፃዕዳን ቆፃልን ሕብሪ ዘለዋ ሎሽን አብ ሰማያዊ ጎማ ወንበር ተቀሚጣ ትርከብ፡፡ አብ ጎና ከዓ ብረድስቲ ምስ ማንክኡ/መሕበሪኡ/ አብ ፈርኔሎ ተሰክቲቱ አብ ፃዕዳ ድሕረ ባይታ ይርከብ፡፡

ከም ሓውሲ ቡትስ ዝመስል ካብ ቆርበት ዝተሰርሐ ጫማ ይርአ ኣሎ፡፡ እዚ ጫማ ብብዝሒ መናእሰይ ዝረግፅዎ ዓይነት ኮይኑ ምስ ጅንስ ስረ ድማ የሳኒ፡፡

እዚ ሓደ ብዕድመ ዝደፍአ ሰብኣይ፡ክቡርን ይመስል። ጻዕዳ ጭሕሚ ዘለዎ ኮይኑ፡ጸሊም ካቦት፡፡ ሮዛ ክራቫታ ገይሩ፡ ምስ ጸሊም ቆቢዕ ኣዝዩ ውቁብ ይመስል። መልክዑ ናይ ስነ-ጥበባዊ ሰብ እዩ። ኣገላልጻ ገጹ ሰላምን ጥበብን እዩ ዘርኢ። እዚ ናይ ክብርን ሰላምን ዘርኢ እዩ።

ገዛውቲ ገጠርን ዓድን ከባቢኡን ብህያው ሃዋህው ዝተመልአ ውቁብ ቦታ ኮይኑ ይረአ። እቲ ቀጠልያ ኣግራብን በቲ ኣረግቶት መናድቕን ስምዒት ሰላምን ተፈጥሮኣዊ ጽባቐን ይፈጥር ኣሎ።

እዚ ብተፈጥሮኣዊ ሕብሪ ዝተመልአ ኣዳራሽ እዩ። ኣብ ማእከሉ መዋቕር እምኒ፡ ኣብ ዙርያኡ ድማ ቀጠልያ ቁጥቋጥ ብተቐባሊ ቅርጺ ዝተተኽለ፤ ብድሕሪኡ፡ ብብዙሕ ቆጽሊ ዝተሸፈኑ ኣግራብ ይረኣዩ።

ኩሉ ሰብ ዝኽደኖ ውቁብ ባህላዊ ክዳውንቲ ንባህልን ቅርስታትን ዘለዎ ኣኽብሮት ዘንጸባርቕ እዩ። ሰባት ተኣኪቦም ምርኣይ ናይ ሓባር መንነትን ድልዱል ማሕበራዊ ምትእስሳርን ዘርኢ እዩ። እቲ ኢትዮጵያዊ መልክዕ ብባህላዊ ኩርዓት ዝተመልአ፣ ህያውን ሓጎስን እዩ።

ኣብ ሓደ ድኳን ኣብ ዝርከብ መደርደሪ ዝተፈላለዩ ኣቑሑት ይረአዩ። ኣብ ማእከል ብጫን ቡናውን ቀለም ዝተለኽዩ ናይ ጥሑን ምግብታት መትሓዚታት ኣለዉ። እቲ ሕብርን ዝርዝር ናይቲ ኣቑሑትን ብሓቂ ንጽባቐ ናይቲ ፍርያት ዘንጸባርቕ እዩ።

ኣብ ሰሜን ኢትዮጵያ ክልል ትግራይ እትርከብ ከተማ ዓድዋ፡ ኣብ ውሽጣ ድማ ታሪኻዊት ቤተክርስትያን ስላሴ። ብዛዕባ እቲ ቦታ ብሓጺሩ ከም ምልክት ዓወትን ሓበንን ንኢትዮጵያውያን፡ እቲ ቦታ ነቲ ዝሓለፈ ዕብየትን ሓይልን ዘዘኻኽር እዩ።

እዚ ዝርአ ዘሎ ናይ ሰባት ምስሊ ኣካል እቲ ናይ መቐለ ዓዲ ሓቂ ዘሎ ናይ ሰማዕታት ሓወልቲ እዩ፡፡ እቶም ሰባት ኣብ ዝተፈላለየ ድርጊትን ኩነትን ዘለዉ እዮም፡፡

ናይ ትግራይ ተፈለጥቲ ፖሎቲከኛታት ካብ ዝበሃሉ ሰባት ኣብዚኦም እነሪኦም ዘለና ኣይተ ገብሩ ኣስራትን ኣይተ ስየ ኣብራሃን ይበሃሉ ። እዞም ሰባት እዚኣቶም ኣብ ናይ ትግራይ ፖሎቲካ ብዙሕ ዝተቃሳቀሱ እዮም። ከላእ! ትግራይ ሰብ የብላን ስክ ኢልካ እዩ።

ዓይነትልሱሉስ መስተ እዩ ዝመስል ሕብሪ ቐለሙ ብርህ ዝበለን ኣዝዩ ደስ ዝብልን እዩ ዝመስል ዘሎ እቲ ብ ፐርሰንት ዝተቐመጠ ዕሑፍ ግን ኣይርደኣካን።

ኣብ ኢ/ያ ውሽጢ ዝኽኑ ሹመተኛታት ተሸይሞም ናይ ሹመቶም ቓለ መሓላ እንዳፈፀሙ ኸለዉ ዘርኢ እዩ ፡ ቓለ መሓላ መፈፀሚት ጓል ኣነስተይቲ እያ ።

ስርዓተ ተክሊል ናይ ኦርቶዶክስ ተዋህዶ ቤተክርስትያን ኢትዮጵያ ሃይማኖታዊ ትውፊትን ስነ ስርዓትን እዩ። እቲ ሃዋህው ናይ መንፈሳውነትን ባህልን ክብርን ስምዒት የመሓላልፍ።

ብቐንዱ ጸሊም ነጠብጣብ ዘለዎ ጽቡቕ ነብሪ ይርአ። ነብሪ ብንቕሓትን ጥንቃቐን ናብ የማን ገጹ ይጥምት ኣሎ። ብተፈጥሮኣዊ መልክዓ ምድሪ ዝተኸበበ ኮይኑ ቀጠልያ ቁጥቋጥን ሳዕርን ኣለዎ። ብድሕሪት ጽዑቕ ቆጽሊ ክረአ እንከሎ፡ኣብ ቅድሚት ድማ ነዋሕቲ ሳዕሪ ይረኣዩ። ብርሃን ጸሓይ ዝተሳእለ እዩ።

ኣብ ወሰን ጽርግያ ዝተተኽሉ ሸየጥቲ ብርክት ዝበሉ ተኽልታት ክሸጡ ተራእዮም። እቲ ከባቢ ነቲ ተጻዋርነት ዘለዎ ኣነባብራ ተወላዲ ከተማዊ ወለዶ ዘንጸባርቕ እዩ፤ ጽንኩር ግን ከኣ ናይ ህይወት ስምዒት ዝመልአ።

ሓንቲ ፃዕዳ መኪና ብአርባዕተ ጎማ እትከይድ ሲአርኤስ ዝብል ብአልኮል ሕብሪ ዝተፃሓፈ አብ ፃዕዳ ድሕረ ባይታ ይርከብ፡፡ እዋይ እዛ መኪና ክትፅብቅ!